ሕጊ ኣኽበርቲ ዝበሃሉ ደቂ ሰባት ኮይኖም ንሳቶም ኸዓ ፖሊስ፣ ትራፊክ፣ ፉሉይ ሓይልን መከላክያን ተባሂሎም ይኽፈሉ። ካብኣቶም ሓደ ትራፊክ እዩ። ትራፊክ ወዲ ሰብ ካብ ቦታ ናብ ቦታ ምስ ዝጓዓዝ ብዙሕ ሰብ ንከይፅዕን ይከላከሉ።

ታይማንት ክርስናያ ካብቶም መዓለምዝ ኣሎ ዝበሃል ኣይማንታ ሓድየ ብዙኅ ተኸታግሎ ኣይማንት እዩ እዙይ ትርይወ ዘልኹም መስቀል ድማ ነወድሰር ከብ መባርኸይ ንቆም ልዄኑ ናይ ኢየሱስ ክርስቶስ መድኃኒትና እምልክት እዩ።

ብዙኃት ዘመናዊ መጕዕእዚያ ነነዮ ዓለም ሥራሕቲ ክሠርኁን እርኢና። ኻብኣትም ሓደ ናይ ንብረት መጕዓእዚ እዩ ።እዚ ዓይኔት መኪና ድሞ ንኣብነት እንስሳ ካብቦታና ቦታ ዘጐዓ እዘና ብቖልጥፍን ብፅሬትትን ዘጕዕዝ እዩ።

ድቂ ሰባት ንቖሮቦቶምንንጸጕሮም ጽባቀ ኽብሉኹሉ ዝተፋላለይ ዓይንታት ሰሙና ይጥቀሙ እዮም ክብኣቶም ሓድ ሓደ እቶም ንሰውነትና ንዝተፋላለዩ ሓፈዉ ዝጽርዩ ዓይንታት ሰሙና እዮም እዚኦም ደማ ካብ ዒረ ዝስሩሑ እዮም።

ዝተፈላለየ ዓይነታት መገየፅታት ኣለዉ ክኣቶም ሓደ ናይ ፀጕሪ መገያጽ እዩ ክኣቶም እቲ ብጥዓምን ጽቡቕት በሃል ጸጕሪ መመራኽ ዕጽ በሃል ኣይነት ቕብኣት እዩ።

ደቂ ኣንስትዮ ዝተፈላለዩ ዓይነታት መጋየፂታት ይጥቀማ እየን ካብ ኣቶም ንፀጉሪ ንቖርበተን ንፅፍረንን ይጥቀማ ንጽፍረን መመላኸዒ ዝጥቀማሉ ዓይነት መጋየፂ ኽዓ ኣዝማሪቶ ይበሃል

ጶሎቲካ ካብቶም ኣ ሓደ ሃገር ሕዚ ንኽስማዕ መኣን ነኽራዳዳሎምን ዝጐብሮ ኣይነት ሓድኢ ጶሎቲካ ሕዙይ ነኽራዳ ዳኣን ብሓደ መንግሥቲ ንኽማኃደርን ይጠቅም።

ኣብ ገዛዉትና ይኩን ኣብ ዝተፈላለዩ ከተማታታ ዝተፈላለዩ መስተታት ኣለዉ። ካብኣቶም ሓደ ካብቶም ብባህላዊ መስተ ዝበሃሉ ዝስርሑ ዓይነት ስዋ እዩ። ስዋ መብዛሕቲኡ ግዘ ባህላዊ ዓይነት መስተ ኮይኑ ብጣዕሚ ጥዑምን ካብ ባህላዊ ምህርትታት ዝስራሕን መስተ እዩ።

ብዙኃት ዓይንታት መገያፅታት ኣለዉ ኳብኣቶም ንሕፃውንቲ ከብመጸውቲ ንጥቆምሎም ዓይነት ነይ ቖልዑት ቕርፃቓርፂ ዘለዎም ኣብዝትፈላለይ ውሽጢ መኪናታትን ኣገዛውትናን ንጥቆመሎም ብጥዓም ደትብልን ሰሓብተን ዓንታት መገጽ።

ኣብ ከተማታት ዝተፈላልይሕፃውንቲ ተኣኪዮም ዝፅዋትሉ ዛናጕዕሉ ቦታታት ንርኢነ እዙይ ቦታ ብጽሪ ዝኾነ ኣየር ዘለወን ንሕፃውንቲ ሙችውን ኣሙሮም ዝወስሉ ቦታ እዩ።

መጽሓፍትን ጋዜጣን ዝብሃል ዝተፈላልዩ ፅሁፍት ተሓዙ ዝተፈላለዩ ውርያት ዝበሃል ዝተደርሰ ትፈልል በወለለትን ዝተፈላሊ ምነፍትን ሓዘል ዝኾኑ ኣይነት ኣጥሓኽ እዮም::

ተኸተልቲ ሕይማኖት ክርስትና ዝተፈላለይ ባዕላት ክዂሩ ሰፈላለይ ብጥን ባሃልን ዘተማላቕዑ ኣይንታት ምሣርሕ ይጥቆም እዮም እዞም ዓይንታት መሣርሕ እዚኦም እቲ በሃሊ ከ መድምቕን ብጽቡቕ ከም መግለጸን ምኸርን ንጥቀመሉ።

መጽሕፍትን ጋዚጣን ብዛዕብ ሓድ ዓይነት ነብረት ብዛዓ ዂልጣ ሰዋትን ብዙዕ ስፍላሊ ዓይታት ምግታትን ዘርኢ ሙስሊ ብምቕማጥ ተፈላሊ ጸሕፍት ጸሒፍና ብተፍላሊይ ፍልጠታት ብዛዕዓቲ ነብረት ዝጠቕመና ዓይነት ናይ ፁሑፍ መሠርሒ እዩ።

ቤት ትምህርቲ መሰረተ ልምዓት ካብ ዝብሃሉ ሓደ እዩ ።ቤት ትምህርቲ ቡዙሓት ህፃዉንቲ ዘፍርን ብዙሓት ፍልጠት ዝረኽብሉን ሂወቶም ዝቕይሩሉ ቦታ እዩ። ቤት ትምህርቲ ብጣዕሚ ዓብዪ ተራ ኣብ ሂወት ወደሰብ ይፃወት።

ደቂ ሰባት ዝተፈላለዩ ሃይማኖት ይኽተሉ ካብ ኣቶም ሓደ ሃይማኖት እስልምና እዩ። ብዙሕ ኣማኒ ኸዓ ኣለዎ።

ደቂ ሰባት ብዙሓት ዓይነት መጋየፂ ይጥቀሙ እዮም። ካብአቶም ሓደ ምግቢ ንመመገቢን ዝተፈላለዩ ንብረት መቀመጥን ብ ወዲ ሰብ ዝስራሕ ካብ ዝተፈላለየ ዓይነታት ስፈ ዝተፈላለየ ዓይነት ሕብሪ ዘለዎ ዓይነት መጋየፂ እዩ።

ኣሕምልትን ፈራምረን ዝብሃሎ ካብቶም ዓይንታት ምጊ ሓደ እዮም ኣኅምልትን ፍርለን ንወድ ሰብ ንጠናሃውትኻ ዝብሃሉ ዓይንታት ምግቢ ሓድ እዮም ንእብነት ከንበናና ኣሕምልት ጎመን ዝወሉ እዩ።

ከም ዝፍለጥ ዝተፋላለያ ዩኒቨርስቲታት ናይ ባዕለን ስም ዝውክል ብጣዕሚ ድሙቅን ፅቡቅ መልክዕ ዘለዎን መብዛሕትኡ ግዜ አብ አፍ ደገ እቲ ዩንቨርስቲታት ዝፀሓፍ አርማ ይበሃል። እዚ ድማ ናይቲ ዩኒቨርስቲ መን ከም ዝበሃልን ናቱ መልክዕን ዝገልፅ ዓይነት እዩ።

እዚ ናይ ኢ/ያ ሰራዊት መለለይ ባንደራ እዩ። ብተወሳኪ ባንዴራ ናይ ክልል ወይ ሃገር መለለይ እዩ።

ዝተፋላለይ ብቴክኖሎጅ ዝተሓገዙ ንብረታት ንርኢና ክብኣቶም ሓደ ኤሌትሮንክስ እዩ ኤኢሌትሮንክስ በይል እድሪክሠርሕ ከም ዓምነት ፍርጅ እዮም ፍርጅ ዝተፋላልዩ ምግታትን መሥታትን ጽብቶም ሕሉውን ድኸበላሽውን ዝሕጊ ዝ ዓይነት እዩ።

ስድራ ዝባሃሉ ሰብኣይ፣ ሰበይቲ ምስ ደቆም ዝነብርሉ ቦታ እዩ። እዚ ድማ ሓቢሮም ኣብ ዝተፈላለዩ ስራሕቲ እንዳሰርሑ ኣብ ሓደ ገዛ ብሓደ ዝነብሩ ዓይነት ናብራ እዮ።

ፋኑስ ካብቶም ባህላዊ ኣቑሑ ገዛ ኾይኑ ብነዳዲ ዝሰርሕ ኮይኑ ብርሃን ይህብ።

ሳፅን ካብቶም ናይ ገዛ ኣቅሑታት ዝበሃሉ ሓደ እዩ፡፡ ሳፅን ዘበናውን ዝተፈላለዩ መልክዕ ዝሓዘ ዓይነት መሳርሒ እዩ፡፡ እዚ ዝተፈላለዩ ናይ ክዳውንትን ዝተፈላለዩ ዓበይቲ ኣቅሑ ንምቅማጥ ዝጠቅመና ዓይነት መሳርሒ እዩ፡፡

ኣብዚ ዝተፈላለየ ከባቢታት ብዙሓት ሰባት ተኣኪቦም ብተሽከርከርቲ ተሓጊዞም ብዛዕባ ሓደ ስራሕ ከፋልጡ ንርኢ ኢና፡፡ ኣብዚ ድማ ነቲ ስራሕ ዘኽእሉ ዝተፈላለዩ ፅሑፋት ንምፅሓፍ ሒዞም ይጓዓዙ፡፡

መብዛሕቲኡ ጊዜ ኣብዚ ኸባቢ ወሃብቲ ግልጓሎት ጣብያ ናይ ሥራሕ ቦታታት ኣብ በሪ ዝተፈላለዩ ጽሕፋት ንርኢ ኢና እዞም ጽሕፋት ብዛዕባ እቲ ሥራሕ መብርሂ ዝህቡን እንታይ ዓይነት ሥራሕ ምዃኑን ዘፍልጡ

ሕጊ ኣኽበርቲ ዝበሃሉ ብመንግስቲ ተወዲቦም ኣብ ሓደ ሃገር ሰላምን ፀጥታን ዘኽብሩ ሰባት እዮም፡፡ እዞም ሰባት እዚኦም ሕጊ ደንቢ ተረዲእዎም፣ ደንቢ ስነ ምግባርን ዝሓለዉ ሰባትን ናይ ህዝቢ ሰላምን ፀጥታን ኣብ ምኽባር ዝለዓለ ተራ ዝፃወቱ ሰባት እዮም፡፡

ኣ ገዛውትናን ኣብ ሰፋላለዩ ቢረታትን ተፋላለዩ ዘሙናዊ ዝብሃሉ ብጣም ምሉኩዓት ኣቝኅታት ንጥቀ ምና ክውኣቶም ሓደውዎንበርን ጠረፌዛን ዘሙናው ዝበለሠራርሓ እጥቀም ኢና።

ኣብ ዓብት ትንጻታት ተብሃላ ዲና ይ ሥራሕ ወታታት ዝኾኑ ኣብቲ ሕንፃ ተጽሓፉ ወርፃፅን ጸሕፋትን ኣለዉ የቶም ጸሕፋት በቲ ኣዕንጻ ምንቲይኣኒት ሥራሕኸም ጠምሩ ደማ ይኅቡርና።

ተሽከርከርቲ ካብቶም ንወዲሰብ ንስርሑ ዘሳልጡ ዓይነታት መሽን ሓደ እዩ። ካብኣቶም ሓደ መኪና እዩ መኪና ዝተፋለለየ ዓበይቲ ዝባሃሉ መሽናት ካብ ሓደ ቦታ ናብ ሓደ ቦታ ንክንቀሳቀስ ዝሕግዘና ዓይነት መሳርሒ እዩ። እዙይ ድማ ቡዙሕ ጉልበት ካብ ምውፃእ ብቀሊሉ ንከንቀሳቅሰና ።

እስፖርት ኣዝሕ ሰዓት ብዙኅ መንእሰይ ተኸታል ዘለዎን ብዙኅና ኤኮኖም ለወፅ ዘምጸዱ ዘሎን ኣይነት ጽዋታኣይ ኳኣቶም እቲ ፉልይን ውርን ዝበሃለማ ዂዑ ሰይሉ ብዙሕት መናእሰይ ብዙኅ ውፂት ናምቢርኩ።

ካብቶም በሃላዉን ምቑራትን ዝብሃሉ ዓይንታት መስተ ሓደ ሚስ እዩ ሚየስ መብዛህቲኡ ጊዜ ካብ መዓርን ካብ ሳዋን ሥራሕ ዩ እዚ ኣይት መስተ ኣብ ወብዙሕኡ ኽባብ ተንበን ይዘውተር፡፡

መኪና ካብ ቦታ ናብ ቦታ ሰብን ንብረትን ንምምጉዕዓዝ ይጠቅም። መኪና ዓይነትን መጠንን ይፈላለያ እየን።

መስተታት ባህላዊ ዘመናውን ተባሂሎም ይፍለጡ። ካብቶም ዘመናዊ መስተታት ዝባህሉ ድማ ልስሉስ መስተን ደረቅ መስተን ተባሂሎም ይፍለጡ። ደረቅ መስተ ዝባህሉ ንኣብነት ከም ቢራ እዮም። እዚኦም ንሰውነትና ብጣዕሚ ሓደገኛታትን ኣድካምትን ካብ ዝባህሉ ዓይነታት መስተ እዮም።

ቤት ትምህርቲ ካብቶም መሰረታዊ ወሃብቲ ግልጋሎት ዝበሃሉ ሓደ እዩ። እዚ ድማ ደቂ ሰባት ክነብሩ እንተኾይኖም ዝተፈላለየ ፍልጠት ዘዕውድሉ ቦታ እዩ። ህፃዉንቲ ናብኡ ብምኻድ ብምሁራት ሰባት ተሓጊዙ ዝተፈላለየ ፍልጠት ንዝተፋላለየ ትምህርቲን ይረክቡ እዮም።

ቲፊከር ክርቲ ዘሙናውን ባህላ እንተው ይሎም ይምቀሉ ኳኣቶም ዘሙናኽ ኣዝበሃሉ ሓንቲ ምኪና እያ ልፍጥነት ድማ ነወድሰ ካብ ቦታና ቦታ ኣብ ሓፂር ጊዜ ተጐዓዕዝ።

ተምህሮ ኣብ ቤት ምህርቲ ተፈላለይ ፍጠት ንምርካብ ተፈላለዩ ምሠርኂ መጻሕፍቲቲ ቆምዮም ኣኣቶም ተፈላልዩ መጻሕፍታትን ድፍተራትን ይረኽ እዮም ዘምዓይት መጻሕፍቲ ብዙዓዓይንታት ኣፍጠት ዝሓዙ እዮም ።

ወዲ ሰብ ኣመና ውሮም ዝተፋላልዩ ኅርሻታት ይጥገን ኳኣቶም ከዓ በዙኅ መርታት ዳብ ኢርክ ቶምንትሪኦም ዘሎም ዓይንታት ዘርአቲ እዮም ዘመርታት እንደሥቡሉን ንወዲ ሰብ በንቢነት ብዳብሪየት ጥምሎም ዓይንት ዘርአት እዮም

ኣብ ዝተፈላለዩ ዕዳጋታት ከምኡ ድማ ሸቀጣሸቀጥ ዝተፈላለዩ ዘመናዊ ዝኾኑ መሳርሕታት ንብረታትን ክሽየጡ ንሪኢ ኢና፡፡ እዚ ቦታ ንግዲ ወይ ድማ ምትዕድዳግ ወይ ድማ ዕዳጋ ተባሂሉ ይፅዋዕ፡፡ ኣብዚ ቦታ እዚ ንወዲሰብ ተጠቐምቲ ዝባሃሉ ነገራት ሽጉርቲ እዩ፡፡

ብጣም ብመልቃምጽቡዓትን ዘመናዉን ብበሃሉም ናይገዛቕሎት ኣሎዉ ኽኣቶም ሓደ መይ ንመትሐ ዘይምጥቆሙሉ ኣፈላልዩ ምቛት ነገር ኣሻን ምጥምሉ ዓይነት መሣርሕ እዩ።

ፅሕፈት መሳርሒ ዝበሃሉ ዝተፈላለዩ ሕብሪታት ዘለዎም፤ ዝተፈላለዩ ስእሊታትን ዝተፈላለዩ መመላክዒን ዝጠቅም ዓይነት መሳርሒ እዩ፡፡ አብነት ካብአቶም ሓደ ማህተም እዩ፡፡ ማህተም ናይ ባዕሉ ፍሉይ ዝኮነ ሕብሪ ዘለዎን ናይ ሓደ ምልክት ምርአይ ይጠቅሙ፡፡

ኣውስተፈላል ሠራሕቲ ናይ ውልቂ ኹን ናይ መንግሥቲ ብዘውዓት ሥራሕ ዘፋልጽ ወስተፍላል ምልክታትን ጸሕፍትን ኣለዉ ዚዑም ከዓ ኣረማይ ይበሃሉ እቲ ሥራሕ ብደምቢ ዘፋልጥና ዓይነት ምልክትን ጸሕፉን እዮም።

ኣርማ ኣብ ዝተፈላለዩ ትካላት መንግስታውን ዉልቃውን ብዛዕባእ ትይቲካል እንታይን እንታይ ከም ሠርሕን ዘርኢ ዝተፈላሊ ዓይታት ቀልጽን ጻሕፋትን ዘርኢ ሥራሕ እዩ።

አብ ዝተፈላለየ ዓውደ ስራሕቲ ዝተፈላለየ ብዙሓት ዓዉደ ስራሕ ዝገልፁ ፅሑፋት ንርኢ ኢና። እዞም ፅሕፋት እዚኦም ማስታዋቅያ ወይ ድማ መፋለጢ ይበሃሉ። እዚኦም ብዛዕባ ስራሕ እንታይነት ዝገልፁ ዓብዪ ታራ ነቲ ስራሕ ኣፋለጥቲን ተፈላጥነት ንክህልዎን ዝገብሩ እዮም።

ወዲ ሰብ ብስተፋላ ለዩ ዘመናም ጐዓጃታት ይጐዓዘ ክኣቶም እቲሓደ ኣብ ሓርታት ዝግበር ጐዕዘይ ዝደማ ብስተፋላይ ገልባታትን መርከብን ዝግበር ኣይተ ጐልዘይ።

ደቂ ሰባት ስርሖም ንከሳልጡ ክብሉ ዝተፈላለዩ አሽከርከርቲ ይጥቀሙ እዮም ። ካባቶም ሓደ ዘመናዊ ተሽከርክርቲን ባህላዊ ተሽከርከርቲን እዮም ።ባህላዊ ተሽከርከርቲን ደቂ ሰባት ባዕሎም ካብ ዝተፈላለየ ዕንጨይታትን ንምስራሕ ዝጥቀምሎም ዓይነት ተሽከርከርቲ እዮም።

ተፈራልትሽክርክርቲ ሓብ ድኅሪቶም ይኹን ኣብ ቅድሚቶም ተፋላልየ ጽሑፍ ንርኢና ናኣብ ነት ቀዋቶም ሓደ ኣርማዝር እዩ እዚ ኣርማ ንኣብኒት ናይ ኢቲጴያን ዘብልጽሑፍ እንተሃሊዎ እቲ ዕንት ነብረት ንይኢቲጵያ ምዃኑ ዘመልክጥ ዓይነት እዩ።

ኤሌክትሮኒክስ ዝበሃሉ ብሓይሊ ኤሌክትሪክ ዝሰርሑ ብፍላይ ድማ ብቀለልቲ መሳርሒታት ዝተሓገዙ ዓይነታት መሳርሒ እዮም፡፡ እዞም መሳርሒ አብ ገዛውትና ይጥቀሙሎም፡፡ ንአብነት፡- ካብአቶም ሓደ ፍርጅ እዩ፡፡ ፍርጅ ብጣዕሚ ፅሬቱ ዝሓለወ ምግቢ ንክህልዎ ይሕግዝ፡፡

ብዙሓት ዓይነታት ኣሰራርሓ ፀጉሪ ንሪኢ ኢና:: እዝይኣቶም ከዓ ኣብ ገጠራት ዝዝውተሩን ኣበ ከተማ ዝዝውተሩን ተባሂሎም ይፍለጡ። ኣብ ከተማ ዝዝውተሩ ብጣዕሚ ፅቡቅ መልክዕ ዘለዎ ብማሽናት ዝተሓገዘ ፅርየቱ ዝሓለወ ዓይነት ኣሰራርሓ ፀጉሪ እዩ።

ተፈላለዩ ናይ ወፃን ናይ ውሽጥዓድን ድርጅታት ሰፋላሊጽ ኣርማታት ኣለዎም እዚኣርማ እቲ ዓይነት ድርጅት እንታይን ከመ ዓይነት ሥራሕን ከም ሠርሕ ዘር ዓይነት ጽሑፍ እዩ ናእምነት ናይ መድኃኒት እሽየጠሉ ዘርኢ ኣለው።

ኣብ ክልልና ትግራይ ከምዝፍለጥ ኣብዚ ሕዚ ሰዓት ኣብ ዝለዓለ ናይ ፖለቲካ ወጥሪ ከምዘላ ይፍለጥ እዩ፡፡ ፖለቲካ ድማ ካብ ጥይት ዝሓየለ ወዲ ሰብ በብዘለዎ ኮይኑ ናይ ሓሳብ ኣፈላላይ ገይሩ ናብ ዝተፈላለየ ናይ ፅልኢት ቦታ ዘብፅሕ ዓይነት ዘረባ እዩ፡፡

መሰረተ-ልምዓት ዝበሃሉ ዝተፈላላዩ ንህዝቢ ዝጥቕሙ ስራሕቲታት ንኣገልግሎትን ዝህቡ እዮም። ካብኣቶም ሓደ ናይ ትራንስፖርት ሚኒስተር እዩ። ኣብዚ ቦታ እዙይ ትራንስፖርት ሚኒስተር ዝብል ፅሑፍ ኣለዎ እዚ ድማ ኣርማ ይበሃል፣ እታይ ዓይነት ስራሕ ከም ዝኮነ ይገልፅ።

ደቂ ሰባት ዝተፈላለየ መልክዕን ፅባቀን እናሃለዎም ዝተፈላለየ መጋየፅታት ይጥቀሙ እዮም። እዞም መጋየፅታት እዚኦም ብጣዕሚ ፅቡቕ ሕብሪ ዘለዎምን ወርቃማ ዝኾነን ንሰውነትና ፅቡቕ መልክዕ ዝህቡ ኣብ ክሳድን ኢድን እዝንን ዝእሰሩ እዮም ።

ኣብ ቢሮታትና ኣብ ትምህርትታትን ዝተፋላለዩ ናይ ፅሕፈት መሳርሕታት ኣለዉ ካብኣቶም ደፍተር ቢሮን እርሳሰን እዮም። እርሳሰ ብጣዕሚ ፅቡቅ ዝኮነ ንፅሕፈትና ተተባላሹ ደጋጊምና ንሰርሐሉ ንዝተፋላለየ ስስእልታት ዝጥቅም እዩ::

ስጶር ማርከት ኣብሓደ ውሽጢ ገዛ ዝተፋላለዩ ንሕዝቢ ዘገልግሉ ዝተፋላለዩ ዕሹጓትን ዚዕሹጋትን ምህርታት ዝሽወጠሉ ቦታ ነይዕዳጋ እዩ ኣውዚይ ቦታ እዙይ ተፋላለይ ብጥዓሚ ጥዑማትን ውቑራትን ዝበሃሉ ዓይንታት ምጊ ይሽወጦ::

ዝተፋላልይዓይንታት በሃልዋ መስተ ኣለዉ ክኣቶም ሓደ ቡልና እዩ ብና ንወድሰብ ብብዙኅ ወልፍታት ናትሕዛ ናዳኻመን ዝርከ ዓይነት ንስተ እዩ።

ፋሽን ካብቲ ሓደ ብቴክለጅን ኣዚይ ዝመዕዓልን ዝባህል ኣይንተ ኣካዳድና እዩ ብዙኅ ደቂአንስትዮ ተፋላለይ ኣካዳድና ናይ ወፃን ናይ ወሽት ዕድን ይኽደናይን ድማ ሰውነትንን ኣካዳድኒእንን ስብቕን ብጥዓሜ መልከል ዘሎ፡፡

ብዙሓት ዓይነታት ስፖርት ነቲ ስጶርት ዘውክል ናይ ዋዕሎም ጽሑፉን ሥእልታትን ዞጐብሩ ንርኢና ዙይ ደማ ኣርማ ይበሃል እዚ ኣርማ እዙይ ብዛዓባ እቲ ኽለብ ዘርኢ ብጣዓሚ ድምቕን ጽብኦን ሕውራዊ ሥእልታት ዝሓዚ እዩ።

ብዙሓት ዓይነታት ፅሕፈት መሳርሕታት አለው። ካብኣቶም ድማ ደፍተር፣ ቢሮን፣ እርሳስን እዮም። ቢሮን እርሳስን ንምፅሓፍ ዝጠቅሙና ዝተፈላለዩ ሕብሪ ዘለዎም ዝተፈላለየ መልክዕን ቅርፃ ቅርፅን ንከውፅን ፅሕፈትና ንክፅብቅ ዝሕግዙና ዓይነት መሳርሒ እዮም።

ፖለቲካ ማለት ሕብረተሰብ ከመይ ክመሓደርን ስልጣን ክመይ ክመቃቀልን ከምዘለዎን ዉሳኔታት ከመይ ከምዘግበር ብሕብረተሰብና ከመይ ከምዝማሓደር ዝውስን ከይዲ እዩ:: ፖለቲካ ዕብየት ዓድና ኣበይ ደረጃ ኣሎ?

ፖሎቲካ ብዙኃት ሰዓት ተኣኪዮም ሓሳቦም ዘለሃወጡሉ ብዛዕራ ኣሓድ ሃገር መሪህነትን ብዛዕራ ሕዚይ ከመይ ከምዘመሓድርን ዘጐበሩሎ ነይኃሰ ልዎውጥ እዩ።

ስፖርት ኣብ ዓለምና እቲ ብዙሕ ተኸታሊ ዘለዎን ብብዙሕ ህዝቢ ተቀባልነት ዝረኸቡን ዓይነት ፀዋታ እዩ። ስፖርት ብዙሓት ሰባት እንዳተንቀሳቀስሉን ጥዕኖኦምን ሂወቶምን እንዳተቀየሩ ዝርከብ ዓይነት ፀዋታ እዩ።

ኣብ አትዮጲያ ዝተፍላለዩ ብሄር ብሄረሰባት ኣሉዉ ዞም ብሄረ ብሄረሰባት እዚኦም ዝተፋላለዮ ኣከዳድናታት ኣለዉ ካብኣቶም ደቂኣንስቲዩ ዝተፈላለየ መገያፂ በብኻብአን ነቲ ባህለን ዝገልጽ ዝተፋለለዩያ መልኩዑ ዝሓለወ ኣከዳድድና ይኽደና እየን።

ወዲ ሰብ ንዕለታዊ ናብርኡ ክብል ዝተፈላለየ ስራሕቲ ክሰርሕ ርኢናዮ ኢና። ካብኣቶም ሓደ ኣብ ከተማታት ዝተፈላለየ ፅዕነታት ብምፅዓን ዝርከብ ዓይነት ስራሕ እዩ። እዙይ ድማ ብመካይን ይኩን ዝተፈላለዩ ማሽናት ካብ ሓደ ቦታ ናብ ሓደ ቦታ ብቀሊሉ ንምስራሕ ንምንቅስቃሳትን ዝጠቅም ዓይነት ስራሕ እዩ።

ኣብ ሃገርና ኢትዮጵያ ሕዚ ዝመሓደረሉ ዝራዳደሉን ዓይነት ዘርባ ፖለቲካ ይበሃል እዙይ ፖለቲካ ብቡዝሓት ምሁራትን መራሕቲ ናይቲ ሃገርን ንህዝቢ ዓብላልይ ዝብሃል ሓሳብ ዝብሃወሉ መራዳድኢ እዩ።

ኣብ ገዛዉትና ዝተፋላለዩ መጋየፅታት ምጥቃም ገዛና ዉቅቡን ብጣዕሚ ደስ ዝብልን መልክዕ ንኽህልዎ ይሕግዙ። እዚኦም ድማ ኣብ ገዛ ኣብ ማእከል ብምቅማጥ ደስ ዝብል መልክዕ ክህልዎ ገዛና ንባዕልና ደስ ክብለናን ይጠቅሙ።

ብዙሓት ዓይነታት ጫማ አለዉ። ካብኣቶም ባህላዊን ዘመናዊን ተባሂሎም ይኽፈሉ። ካብቶም ዘመናዊ ጫማታት ዝበሃሉ ንእግርና ካብ ብዙሕ ሓደጋታት ዝከላኸሉ ፅብቅ ዝበለ መልክዕ ዓይነታት ጫማ እዮም። እቶም ጫማ ብጣዕሚ ዘመናዊ ኣሰራርሓ ዘለዎም ዓይነት ጫማ እዮም።

ደቅ ሰባት መልክዕና ንክፅብቕን ዝተፈላለየ መዓርግ ንኽህልዎን ዝተፈላለየ ዓይነታት መገያየጺ ንጥቀም ኢና። ካብኣቶም ኣብ ፀጕሪ ኣብ ኢድ አብ ክሳድን ኣብ ዝተፈላለየ ኣካላትናን ዝእሰሩ ዓይነታት መጋያየፂ ኣለዉ።

መንበሪ ገዛ ዝበሃሉ ንወድሰብ ከም መንበሪ ዝጠቅሙ ዓይነታት ገዛዉቲ እዮም:: ወዲሰብ ነናይ ባዕሉ ዝጥቀመሎምን በቢ ከባቢኡ ነናይ ባዕሉ ተከፋፊሉ ዝነብረሎም አዝዮም ምልኩዓትን ምዕሩጋትን ዓይነት ገዛዉቲ እዮም ።

ቡና ካብቶ ዓይነታት ባህላዊ መስተ ዝበሃሉ ሓደ እዩ፡፡ ቡና አብ ገዛውትና ስራሕ መብዛሕትኡ ግዜ ኮይኑ፤ እዚማ ወዲሰብ ንንቅሓት ዝጥቀመሉ ዳአ እንተኮነ ንዳሕራይ ግን ብጣዕሚ ሓደገኛ ዝበሃል ብጣዕሚ ወልፊ ንክፈጥረልካ ዝገብር ዓይነት መሳርሒ እዩ፡፡

ብዙሓት መናእሰይ ኣብ ዝተፈላለዩ መስተታት ዝተፈላለዩ መስተታት ንሪኢ ኢና ።እዞም መስተታት ብፍላይ ኣልኮላዊ መስተታት እዮም ዝጥቀሙ። ኣልኮላዊ መስተታት ኣብ ወዲ ሰብ ብዙሕ ሓደጋታት እንዳስዓቡ ይርከቡ።

ስጵ ማርከት ዝተፈላለዩ ዕሽጓት ምግታትን መትታትን ዝሽይወጠሉ ቦታየ ኳዖቶም ሓደ ብዙኅ ዕሽጓት ምሉታት ብጥዓም ጸሬቶም ዝሃለዉን ብጥዓም ጥዑም ዝበህል መቐረስ ዘሎምን ሽወጸሉ ቦታ እዩ።

ኣትክልትን ኣሕምልትን ፍሪኦም ዝብልዑን ቆፅሎም ዝብሉዕን ካልእ ድማ ስሮም ዝብሉዑን ተባሂሎም ይክፈሉ፡፡ ሱሮም ዝብልዑ ዝባሃሉ ከም ሸጉርትን ከም ካሮትን ኣዝዮም ጥዑማትን ንሂወትና ብጣዕሚ ቡዙሕ ረብሓ ዘለዎም እዮም፡፡

መስተታት ደርቕ መስተን ልሱት መስተንተውሂሎም ይኽፈሉ ።ደረቕ መስተት ይበሃሉ። ብትዓሚ ኽኣልኮ ዝተመጠሙ ንወድስሕ ሓደ ግኻሶዑ ዝቡኡል ዓይይታት መስጢዑ ኽኣተምንኣነት ሓደ ቤራ እዩ።

ኣብት ሰዓት ዝተፋላለየ ዘመናዊ ጫማን ክዳንን ኣለዉ ዞም ዓይነት ፋሸኒ ብሃሉ ጽቡቕጽ በሃል መልክዕን ጽበቓን ኖድ ስፈ ደማ ይሁብ።

ንግዲ ካብቶም ዓይነታት ስራሕቲ ሓደ እዩ::ንግዲ ኣብ ዕዳጋ ብዝተፋላለዩ ምህርትታ ንወደሰብ ዝጠቅሙ ዝብሃሉ ብምሻጥ ዝግበረ ዓይነተ ስራሓ እዩ:: ኣብዚ ዓይነት ቦታ ዝተፋላለዩ ንበረታት ክሽየጡ::

ኣብ ዝተፈላለዩ ሚድያታት ከም ሬድዮን ቴሌቭጅንን ብዛዕባ ዕለታዊ ይኹን ብዛዕባ ናይ ቀፃልን ናይ ዝሓለፈን ስራሕቲ ናይ ሓደ ከተማ ይኹን ናይ ሓደ ሃገር ክዝረብ ንርኢ ኢና። እዚ ድማ ዜና ኣውታሪ ይበሃል። ብሙሁራትን ፖለቲካውን ብዛዕባ ናይ ሓደ ሃገር ኣፍልጦ ኩነታትን ንምፍላጥ ይሕግዝ።

ኣርማ ካብቶም ኣብዓድና ንሓደ ትካል ከም ምልክት መፍለጢ ኾይኖም ዘገልግሉ ዓይነት ሕፉ እዩ። እዙይ ትሪእኦ ዘለኹን ኣመት ናይሓደቤትፍርስቲያን ናይጉባኤ ዘርኢ እዩ።

ዝተፋላለዩ ዓበይት ዉልቃዊ መንግስታዊ ትካላት ዝተፋላለየ ኣረማ ተፃሕፍዎም ንርኢ ኢና። ካባኣቶም ሓደ ናይ ኢትዮጲያ ሓይሊ መብራህት እዩ::እዚ ሓይሊ መብራህቲ እዚ ዝተፋላለዮ መልክዕ ዘለዎ ናይ ባዕሉ ኣርማ ዘለዎ ኣበይ እንታይን ከም ዝሰርሕ ዘምለክት ዓይነት ኣርማ አዩ::

መጋየፂታት ዝተፈላለየ መልክዕ ንኽህልወና ኣብ ክሳድና ፣ኣብ ፀጉርና ፣ኣብ ኣእዳውናን ኣብ እግርናን ዝእሰሩ ዓይነት መሳርሒ እዮም፡፡ እዞም ዓይነታት እዚኦም ፅቡቕ ዝኾነ ሕብሪ ዘለዎም ንባዕልና ደስ ዝብሉና ዝግበሩ እዮም፡፡

ብዙሓት ናይ ስራሕ ዕድላት ወይ ድማ ናይ ስራሕ ቦታታት ክወጹ ከለዉ ብዙሕ መስታወቂያ ይወፆም እዩ ።እዚ መስታወቂያ ብዛዕባ ታይ ዓይነት ስራሕ ፣ክንደይ ክፍሊት ከም ዘለዎን ታይ ዓይነት ስርሕ ከምዝኮነን ዘርኢ ዓይነት ፅሑፍ እዩ ።

ናይ ገዛ ኣቅሑ ዝብሃሉ ኣብ ገዛውትና ዝተፈላለዩ ንምግብን ንመስተን ኮታስ ንብዙሕ ነገራት እንጥቀመሎም ዓይነት መሳርሒ እዮም፡፡ ንኣብነት ምግቢ ንምምጋብ እንጥቀመሎም ዝተፈላለዩ ዓይነታት መልክዖም ፅሬቶም ዝሓለው ናይ ማንካን ዝተፈላለዩ ካራታትን ንጥቀም፡፡

ህፃውንቲ ትምህርቲ ብስሩዕን ዘይስሩዕን ይረክቡ እዮም፡፡ ዘይስሩዕ ትምህርቲ ዝበሃሉ አብ ገዛውቲና ብወለዲናን ብአሕዋትናን ዝወሃብ ዓይነት ትምህርቲ እዩ፡፡ ንአብነት ብዛዕባ አሰራርሓ ምግቢታት ከመይ ከምዝስራሕ ዝወሃብ ዓይነት ትምህርቲ ዘይስሩዕ ትምህርቲ እዩ፡፡

መስትታት ኣልኮላውን ልሱስ መሳትን ተባሂሎም ይኽፈሉ ካብኣቶም ሓደ ኣልኮላዊ ምስተ ኣልኮላዊ መስተ ኣብ ከተማታት ጸሬቶም ብዘተመልኦም ብርጭቆኮታት ዝሽወጥን ንሰውነትና ብጣዕሚ ሓደገኛ ዝበሃር ዓይንፍ ምስተ አዮ

ኃይማነት ብምህራትን ዓበትን ተፈልጥን ብዝቡሃል ሰባት ይምራሕ ።ዞምሳ እዚኦም ንሕዝቢ ውዙኅ ትምህርትን ፍልጠትን ዛዕላ ሕይማኖቱ ንኽፈልጥን ዝለዕላ ኣስተዋጾ በሎዎም ሰባት እዮም።

ዝተፈላለዩ ዓይንታት ናይ ፅሕፈት መሣርሕ ኣለዉ ካብኣቶም ሓደ ደፍተርን ቢሮን ዕርሳስን እዩ ዕርሳስ መብዛሕቲኡ ጊዜ ዝተተፋላለዩ ስእልታት ደጋጊምና ንምስኣልን ንምድምሳስን ዝጠቕም ዓይነት መሣርሕ እዩ።

መፅለሊ ቦታ ዝበሃሉ ብጣዕሚ ስሓብትን ዝተፈላለዩ ታሪካዊ ቦታታትን ሓምለዋይ ገደናን ዘለዎም ከባብታት እዮም። እዚኦም ድማ ኬድካ ፅቡቅ ኣየር ዘለዎምን ፅቡቅ ሽታ ዘለዎም ቦታታትን ዝተፈላለዩ ታሪክን ዝተፈላለዩ ፅባቐን ትቐስምሎም ቦታታት እዮም።

አብ መንበሪ ገዛዉትና ዝተፈላለየ መልክዕ ክህልዎ ገዛዉትና ዝተፋላለየ ብኢድናን ብማሽንን ዝተሓገዙ ዓይነታት መጋየፂ ንጥቀም ኢና። ካብኣቶም ብኢድ ዝተሰፈዩ ዝተፋላለየ ሕብሪ ዘለዎም ከም ምግቢን ካሊእን መሳርሒ ዝጥቀሙ ዓይነታት መሳርሒ ።

ደቂ ሰባት ዝተፋላለየ መልክዕን ፅባቀን ንክህልዎም ዝተፈላለዩ ዓይነታት ምጋየፂ ይጥቀሙ ።ካብኣቶም ሓደ ካብ ወርቂ ዝተሰርሐ መጋየፂ እዩ። እዚ መጋየፂ እዚ ብጣዕሚ ክባርን መብዛሕቲኡ ግዘ ኣብ ሓልሓሊፉ ሰባት ዝእሰርን ብጣዕሚ ብዙሕ ገንዘብ ዝውድእን ዓይነት መጋየፂ እዩ ።መብዛሕቲኡ ግዘ ድማ ኣብ ክሳድን ኣብ ኢድን ይእሰር።

ፖሎቲካ ኣብ ሓደ ሃገር ወሳንን ዝለዓለ ኣስተዋጽኦ ካብ ዝብሃሉ ዓይነታት ስራሕ ሓደ እዩ፤ ፖሎቲካ ሓደ ሃገር ንምምራሕ ብፉሉጣት ዝብሃሉ ሰባት ኣብ መድረክ ወጺኦም ጽዕንቶ ፈጠርቲ ብዝብሃሉን ሰባት ዝመሓላለፍ ዓይነት ዘረባ እዩ።

ሃይማኖት ካብቶም ኣብ ዓለምና ኣለዉ ዝብሃሉ ብድምቀት ዝክበሩ በዓላትን ባህልን ናይ ወዲሰብ እዮም ፤ሃይማኖት ኣብ ናይ ሃይማኖት ቦታታት ተኣኪቡ ውዲሰብ ፈጣሪኡ ብምጽላይ ዘክብሮም ዓይነት ባህሊ እዩ።

ኣብ ዝተፈላለየ በዓላት በዓልና ድሙቑን ውቁብን ኮይኑ ንኽኽበር ዝተፈላለዩ መጋየፅታት ንጥቀም ኢና፡፡ ካብዚኣቶም ሓደ ነፋሒቶ እዩ፡፡ እዚ ብምንፋሕ ኣብ ገዛውትና ሰቒልና ገዛውትና ድሙቕን ፅቡቕን ክኸውን ይጠቅም፡፡

ኣብ ዝተፈላልዩ ከባብታት ቡዙሓት ምህርትታት መልከዖምን ጽርየቶም ዝሓለዉ ንወዲሰብ ይጠቅሙ እዮም ዝብሃሉ ዝሽወጠሉ ቦታ ንርኢ ኢና እዚ ቦታ እዚ ዕዳጋ ይብሃል፤ እዞም ኣብዚ ዝሽወጡ ንብረታት ንወዲሰብ ብምግብነትን ብመስተን ብዝተፈላለዩ ኣገልግሎት ብጣዕሚ ጽቡቅ ዝኮነ ወዲሰብ ንክነብር ዘድልዮ ዓይነት መሰርሒ እዩ።

ዕዳጋ ዝባል ብዝተፈላልይ ምህርታት ንሕ ሕዝቢ ዝሽወጠሉን ዝዕደጐሉን እዩ። እዩ ኣወዝቦታ እዙይ ውዙኃት ዕሽጋትን ውዙኃት ዘይዕሽጋትን ጠዕሚ ንወድ ሰብ ምግነትን ብስተፈላልዩ ኣግልግድትን ዝሁ ይሽወጠሉ ቦታ እዩ

ስፖር ማርኬት ዝተፈላለዩ ዕሹጋትን ዘይዕሹጋትን ምግብታት ይኩን መስተታት ዝሽየጠሉ ቦታ እዩ። ኣብዚ ቦታ እዚ ዝተፈላለዩ ብጣዕሚ ጥዑማትን መልክዖምን ፅርዮቶምን ዝሓለው ዓይነታት ምግቢ ዝሽየጠሉ ቦታ እዩ።

ደቕሰባት ናብ ስተፈላለይ ታሪካዊ ቦታታት ምጐዓዝ ኣውቲ ቦታ ጠዕሚ ኣደንቕትን ታሪካውን ብብሃሉ ቦታታት ክርእኽድ እዮም እዝ በኢ ቦታዙይ ቱርዝም ነባል ቱሪዝም ዝተፈላል ሃይማንታውን ዘይኃይማንታውን ብዛት ኣገረምቲ ቦታታት ይርከቡ።

ኣብ ገዛዉትና ዘለዉና ንብረታት ንከይስረቁን ንከይዝረፉን ማዕጾ ንጥቀም ኢና፤ እዚ ማዕጾ ድማ ብቁልፊ ንቁልፎ ኢና ፤ቁልፊ ናይ ሓደ ገዛ ፉሊይ ዝኾነ ዓይነት መሳርሒ እዩ።

ጫማታት ካብ ዝተፈላለዩ ዓይነታት ክስርሑ ይክእሉ እዮም ። ንሳቶም ከዓ ካብ ጨርቂ ዓይነት ዝስርሑ እና ካብ ቆዳ ውይ ከዓ ካብ ቆርበት ዝስርሑ እዮም። ካብ ቆርበት ዝስርሑ ጫማታት መብዛሕትኡ ግዘ ፅቡቅ መልክዕ ዘለዎምን ፅቡቅ አከዳድና ምስ ሱፍ ዝክዱ ጫማሙ እዮም። እዚኦም ድማ ልስሉስን ደስ ዝብሉ ዓይነት ጫማ::

ናይ ገዛ ኣቁሑት ዝበሃሉ አብ ውሽጢ ገዛውትና ዝተፈላለዩ ስራሕቲ እንጥቀመሎም ኣቁሑት እዮም ። ንኣብነት፦ ጠረጰዛን ሳንዱቁን እዮም። ጠረጰዛ ምግቢ ንምምጋብን ዝተፈላለዩ ናይ ፅሕፈት መሳሪሒ ንምስራሕ ይጠቅሙና።

መፅሓፍትን ጋዜጣን ዝተፈላለዩ ዓይነት ፅሑፍ ዘለዎም ናይ አማርኛ ናይ እንግሊዝ ዝተፈላለዩ ሕገ ደንቢ ዝድንግጉ ክኾኑ ይኽእሉ፣ ብዛዕባ ሓደ ዓይነት ስራሕ ኣሰራርሑኡ ዝተከተላ ሕገ ደንቢ ዘለዎም ንወዲ ሰብ ብዙሕ ትምህርቲ ዝህቦ ዓይት ፅሑፍ እዩ።

ጶሎቲካ ኣብ ሓደ ሃገር ብዙኅ ሕዙይ ንኽምራሕን ናብ ሓድ ሓሳብ ንክመጽን ዝድዓላ ኣስተዋጸኦ ኣሎ ዙይ ድማ ብጽዑንተ ፈጠር ዝብሃል ሰባት ብሓደ ሓደ ውር ኣትሰባት ዝብሃው ዓይነት ሓሳብ እዩ።

ዓይነታ መሳርሒ ኣብ ዝተፈላለዩ ቢሮታትን ገዛውትን ዝተፈላለዩ ስእልታትን ዝተፈላለዩ ቅፃቅርፅታትን ንምፅሓፍ ዝጠቅሙና እዚኦም ከዓ ብፅሬቶም ብጣዕሚ ዝሓሹን ዝማዕበሉን ዝበሃሉ ዓይነታት መሳሪሒ እዮም።

ዝተፈላለዩ ትካላት ስርሖም ፅቡቕን ውሕሉልን ኮይኑ ዝተፈላለዩ ብዙሓትን ሰባትን ካብ ዝተፈላለዩ ከባቢታት ንክፈልጥዎ ዝተፈላለዩ ፅሑፋት ይፅሕፉ እዮም፡፡ እዚ ፅሑፍ መፋለጢ ወይ ድማ መስታወቅያ ብዛዕባ እቲ ስርሖም ብዙሕ ሰብ ብቐሊሉ ንኽፈልጦ ድማ ይሕግዝ ፡፡ ብጣዕሚ ፅቡቕ መልክዕ ዓይነት ዘለዎ።

ቤት ምግቢ መስተን ዝተፋላለዩ ምግብታት ኣዝዮም ጥዑማትን ብጣዕሚ ፅቡቃትን ዝበሃሉ ዝሽወጠሉ እዩ። ካባቶም ሓደ ቡና ዝሽወጠሉ እዩ። ቡና ዝተፈላለዩ ምግብታት ከም ቁርሲ ቡና ተባሂሎም ምስኡ ዝብልዑ ብጣዕሚ ጥዑማት ምግብታት ዝሽየጥሉ ቦታ እዩ።

ማሽናት ሥራሕትና ንምቕልጣፍን ንምቕላን ጠውምና ናብነት ብሒድ ኤሌክትሪክ ተጠምና ገዛትና ንምልኻዐን ንመቕፋርን ጥምሉ ኣይነት ማሽን እዩ።

ኣብ ገጠራት ደቂ ስባት ካብ ቦታ ናብ ቦታ ንክቀሳቀሱ ባህላዊ መጓዝያ ይጥቀሙ፤ ካባቶም ሓደ በቅሊ እዩ ፤በቅሊ ዝሕሸ ዓቅሚ ዘለዎ ኮይኑ ኣብ ሓደ ቦታ ናብ ሓደ ቦታ ንክንጓዓዓዝ ንጥቀመሉ።

ህንፃ ስራሕቲ ዝተፈላለዩ ዓበይትን ዘመናዊን ህንፃታት፣ ዝተፈላለዩ ፅርግያታትን ዝተፈላለዩ ልሙዕ ዝኮነ ሓምለዋይ ዝኮነ ቦታትን ኣብ ምስራሕ ዝነጥፍ ዓይነት ምንቅስቃስ እዩ። እዚ ምንቅስቃስ ሓንቲ ሃገር ዝለዓለ ፅባቐን ንክህልዋ ዝሕግዝ ዓይነት መሳርሒ እዩ።

ኣብ ዝተፈላለዩ ከተማታት ኣብ ዝተፈላለዩ ገዛውቲ ንኣብነት ኣብ እንዳ መድሓኒት ዝሽየጠሉ ቦታ ብዛዕባ እቲ ገዛ እንታይ ከም ዝሰርሕ ዝተፃሕፈ ፅሑፍ ሪኢኩም ዶ ትፈልጡ? እቲ ፅሑፍ ብዛዕባ እቲ ገዛ እንታይ ዓይነትመሳርሒ ከም ዝሽዎጥ ዝሕብረና።

ብዙኃት መናእሰይ ኣው ስራልያ እዩ ስጶርታም ቅሳእሳት ኣምቃሳዖት ስንር ኢና ክዋቶም ሓደ ኣብ ኲዑይ ኣብዙኅ ዓት ብዙኃት መናእሰይ ኣብ ኰዕሰ ተምቀሠዊሶም ብዙኃት ሽማታትን ውዙኅ ስጶርታምቅሰእታትን እነዓወዩም ይርከቡ።

ሱፐርማርኬት ዝተፈላለዩ ንወዲሰብ ይጠቅሙ እዮም ዝባሃሉ ንብረታት ዝሽየጠሉ ቦታ እዩ፡፡ ካብኣቶም ሓደ ሳሙና እዩ፡፡ እዞም ዓይነታት ሳሙና ዕሽጋትን ብጣዕሚ ፅሬቶም ዝሓለው ንወዲ ሰብ ከምፅሬት መሐለውን ዝጠቕሙ ዓይነት መሳርሒ እዩ፡፡

ኣብዓባይ ትካላት ፍላይ ድማ ኣዩንበርስታትን ኣብ ባንክታትን ኣብ ዝተፈላለዩ እት የተለኩማትን ዝተፈላለየ ናይ ኢንተርኔት መካፋፈሊ ባጭባነ ዝበሃል ናይ ኤሌትርንክሳቕሑ ኣዚም ጽቡቓትን ንርኢና።

ምግብታት ንወድሰብ ንክጉልበትን ዝተፈላለየ ፅባቀን ክህልዎን ቡዙሕ ጥቅምታት ይህቡ እዩም። ካብኣቶም ናይ ስጋ ናይ ዝተፈላለዩ ውፅኣኢታት ዝኾኑ ወዲሰብ ንክይሓምምን ዝተሀላለዩ ዑደት ንክሕልዎን ዝህቡ ጥቅምታት።

ዝተፈላለዩ መካይን ንዝተፈላለዩ ዕላማታትን ስራሕትን እንጥቀመሎም ኢና ካብኣቶም ሓደ ዝተፈላለዩ ቦታታት ንምፅራግ ዓበይቲ ህንፃታትን ዝተፈላለዩ ፅርግያታትን ንምስራሕ ብጣዕሚ ብቀሊል ጉልበት ዝተፈላለየ ስራሕ ዝሰርሑልና መኪና እዮም፡፡ እዚኦም ከዓ ብዙሕ ጉልበት ዘድሊ ዝነበረ ብቀሊሉ ንክስራሕ ይገብሩ፡፡

መሬትና ዝተፈላለዩ ገፀ መሬታት ዝተፈላለዩ ታሪካውን ተፈጥሮን ዝሓዘት እያ ካብዚኦም እቶም ኣብ እዋን ከረምቲ ሓምለዋይ ዝኮኑ ቦታትን ቡዛሓት ጎቦታት ብተክልታት ዝተሸፈኑ ኣለውዋ::

አብ ዓለምና ብፍላይ ድማ አብ ሃገርና ኣዝዮም ዉሩያት ዝበሃሉ ፍሉጣት ሰባት ፖለቲካ ኣለዉ እዮም። ካብኣቶም ሐደ ልደቱ ኣያሌው እዩ። እዚ ሰብ እዚ ብጣዕሚ ዉሩይን ዓብዪ ኣስተዋፅኦ ዘለዎ ፖለቲከኛ ሰብ እዩ።

ውፂኢት ኤሌክትሮኒስ ካብ ዝበሃሉ ሓደ መብራህቲ እዩ። እዚ መብራህቲ ዘበናዊ ዓይነት አሰራርሓ ዘለዎ ኾይኑ ብ ኤሌክትሪክ ዝሰርሕ እዩ። ተወሳኪ ድማ ካብ ፀሓይ ዝሰርሕ እዮ። ድሙቅ ዓይነት ብርሃን ድማ ንወድሰብ ይህብ።

ኣብ ዓለምና ዝተፈላለዩ ዓይነትታት ሃይማኖት ኣለው፡፡ ካብኣቶም ሓደ ሃይማኖት ክርስትና እዩ ፡፡ ሃይማኖት ክርስትና ብመራሕቲ ሃይማኖትን ብዝተፈላለዩ ሰዓብቲ ተኸተልቲ ሃይማኖትን ኣቢሉ ዝድመቕን ንዝኽበርን ዓይነት ሃይማኖት እዩ፡፡ እዚ ድማ ብሓባር ተኣኪብካ ንፈጣሪኻ ዝግበር ፀሎት እዩ፡፡

ምስ ፈላል ሕዝሳት ዝተፈላል ኃይማንንት ኣለም እዙይ ሕይማን ሕዚይ ሃብታ መይኹን ድኻ ከይፈልየ ኲሉ ብሓደዓይነት ተኸታሊ ዘለወን ብሓደ ዓይነት ዝጽልዮልን ዘኽረልን በዓል እዩ።

ክልተ ዓይነታት ተሽከርከርቲ ኣለዉ፡፡ ንሳቶም ከዓ ባህላዊን ዘመናውን ባህላውን ተባሂሎም ኣብ ክልተ ይኽፈሉ፡፡ ዘመናዊ ተሽከርከርቲ ዝበሃሉ ንኣብነት ሓደ መኪና እዩ፡፡ እዚ ድማ ናይ መሬት መጋዓዝያ እንትኸውን ብጣዕሚ ፈጣንን ፅሬቱ ዝሓለወን ዓይነት መጋዓዝያ እዩ፡፡

ደቂ ሰባት ኣብ ዝተፈላለዩ ናይ ሕርሻ ቦታታት ሓቢሮም ክሰርሑ ንርኢ ኢና። እዚ ድማ ንኣብነት ኣብ ዓፂድ ይኩን አብ ዝተፈላለዩ ማሕረሳት እዪ። እዚ ብዙሓት ምህርትታት ዘምህርሉ ዘትርፍሉን ሓቢሮም ብምስራሕ ዝተፈላለዩ ዕብየት ዝዓብይሉ ዓይነት ሕርሻ ቦታ እዪ ።

ሱፐርማርኬት ካብቶም ማእኸል ዕዳጋ ዝበሃሉ ሓደ እዪ። ኣብዚ ቦታ እዚ ብዙሓት ነገራት ይሽየጡ እዮም። ካብዚአቶም ሓደ ፈሳሲ ሳሙና እዪ ።ፈሳሲ ሳሙና ዕሹግን ፅሬቱ ዝሓለወን ክዳዉንቲ ይኹን ንፀጉርና ብጣዕሚ ፅቡቅ ዝበሃል አፅራዪ ዝበሃል ዓይነት ሳሙና እዪ ።

መስተታት ንወዲሰብ ፅቡቕ ዝኾነ መልክዕ ንኽህልዎን ንዝተፈላለዩ ስርዓት ምሕቓቕ ምግቢ ንክፋጠንን ዝሕግዙ ዓይነታት መስተ እዮም። ብተወሳኺ ድማ ዕድመ ጥዕንኡ እዚኦም መብዛሕትኡ ግዜ ካብ ተክልታት ዝስርሑ ዝተፈላለየ ሕብሪ ዘሎ ሰዉነትና ንጥዕና ጠቃሚ ዝኾኑ ዓይነታት መስተ...

እንስሳት ናይ ገዛን ናይ በረኻን ተባሂሎም አብ ክልተ ይኽፈሉ። ናይ በረኻ እንስሳ ዝበሃሉ መብዛሕቲኡ ግዜ አብ በረኻ አብ ጣሻ ዝነብሩ ወይ ድማ አብ ባሕርታትን አብ ዉሽጢ መሬትን እዮም። ካብኣቶም ሓደ ሓርገፅ እዩ። ሓርገፅ አብ ውሽጢ ባሕሪ ካብ ዝነብሩ ብጣዕሚ ሓደገኛ እንስሳ ሓደ ኣዩ።

ሓድኃደ ውርያትን ፈላጣትን ዝብሃሉ ኣብ መራራኅታት ኣብ መድረ ወፂኦም ንሕዝቢ ኣግዳስ ዝበሃል ሓሳብን ጽዑ ንተ ፈጠር ሓሳብን የሩሩ እዮም እዚዓት ሓሳብ ጶሎቲካ ይብሃል ።

ብዝኃደ ቃ ንሴዮ ኣብ ከተማታት ስፋልሊቡእና ንላሸጣን ርኢና እዚ ዓይንት መስተ ንወድ ሰብ ጕዙሕሓሽሽ ዘለወን ንኣእሙሩ ሓደግኛ ዝበሃል ኣይኔት መስተ እዩ።

መጋየፂታት ዝባሃሉ ኣብ ገዛውትና ዝተፋላለዩ ፅባቀ ንክህልዎም። ንኣብነት ዝተፋላለዩ ስፈታትን ዝተፋላለዩ መልከዕትን እዚኦ ዲማ መልከዕን ፅባቀን ከህልዎዎ ዝገብሩ ዓይነት መጋይፅ እዮሞ::

ጫማታት ብኣሰራርሖኦምን ብቕርፆምን ብጥቅሞምን ኣብ ዝተፈላለዩ ይምደቡ። ካብኣቶም ሓደ ናይ ሸበጥ ዓይነት ጫማ እዩ እዚ ጫማ እዚ መብዛሕትኡ ግዜ ቅልል ዝበለን ንመሕፀቢን ኣብ ቀሊል ቦታ ንምንቅስቃስን ይጠቕመና።

መጋያእታት ዝበሃሉ ንወዲሰብ ስቡቕ መልከዕ ዝሁም ዓይነት መሣርሕ እዮም ዘብዓይት መጋያጺ መብዛሕቲኡ ጊዜ ኣብ ኣዋድና ከመመላኽኢ ምጥቆምሎም ኣይነት መሣርሕ እዮም።

ተሽከርከርቲ ዘመናዊን ባህላዊን ተባሂሎም ኣብ ክልተ ይክፈሉ። ዘመናዊ ተሽከርከርቲ ዝበሃሉ ድማ ናይ ሰብን ንብረትን ተባሂሎም ይክፈሉ። ሓልሓሊፉ ከዓ ዝተፋላለዩ ዓይነት ተሽከርከርቲ ሰብን ከምኡ ድማ ንብረታትን ክፅዕኑ ንሪኢ ኢና። እዚኦም ድማ ብጣዕሚ ፈጣናትን ፅሬቶምን ዝሓለውን ዓይነት ተሽከርከርቲ እዮም።

ትምህርቲ ዝበሃል ብሙሁራት ሓይሊ ሰባት ተሓጊዙ ንወዲሰብ ይጠቅም እዩ ዝበሃል ፍልጠት ዝቀስመሉ ዓይነት ስራሕ እዩ፡፡ እዚ ድማ አብ ቤት ትምህርቲ ዝተፈላለዩ ንብረታት ተሓጊዙ ብዙሕ ዓይነት ይስራሕ፡፡

ንግድን ምትዕድዳግን ዝተፈላለዩ ምህርትታት ካብ ዝተፈላለየ ቦታ መፂኦም ኣብ ሓደ ቦታ ዝግበር ምሻጥን ምዕዳግን እዩ ። እዚ ቦታ ዕዳጋ ይበሃል ። ዝተፈላለዩ ኣዝዮም ጠቀምቲ ዝበሃሉ ምህርታት ድማ ናብ ህዝቢ ዝቀርብሉ ዓይነት ዕዳጋ እዩ።

ሱፖር ማርኬት ዝተፈላለዩ ኣቁሑታት ዝሽየጠሉ ቦታ እዩ:: ኣብዚ ቦታ እዩ ዝሓትት ንሽውሃትን ቡዙሕ ምግቢታትን ልብስታትን ይሽወጡ ካብ ዚኣቶም ብርክት ዝበሉ ኣዝዮም ጥዑማት ናይ እንስሳን ናይ ተክሊታት ውፅኢታትን ይሽየጡ::

መነበሪ ገዛውቲ ዘመናዎን ባህላውን ተውሂሎም ኣብ ክልቴ ይኽፎሉ ክብቶም ባህላው ገዛውቲ ዝበሃሉ መብዛሕቲኡ ጊዜ ካብ እምንን ካብ እንስይትን ዝተሠርሑ ብፁሬቶም ትሕዝወሉ ዓይነታት መንበሪ ገዛውቲ እዮም፡፡

ናይ በረካ እንስሳ ዝብሃሉ ካብ ወዲሰብ ርሒቆም ዝነብሩ ዓይነት እንስሳ እንትኮኑ ንሳቶም ከዓ ዝተፈላለዩ ዓይነታት መንበሪ ኣለዎም ፤ ካብቶም ኣብ ዉሽጢ መሬት ፊሕሮም ዝነብሩ ዓይነታት እንስሳ ኣለዉ፤ እዞም እንስሳ እዚኦም ብኣርባዕተ መሓዉሮም ዝከዱን ብጣዕሚ ሓጸርቲ ዓይነታት እንስሳ እዮም።

ኣትክልትን ፍራምረን ብመልክዖም ፁሩያትን ፅሬቶም ዝሓለዉን ንወዲ ሰብ ጠቀምቲ ከም ምግብነት ዘገልግሉ ዝተፈላለዩ ሕማማት ዝከላከሉ ዓይነታት ምግብታት እዮም፡፡ እዚኦም ድማ ኣብ ከተማታት ኣብ ፅሩይ ቦታታት ተዘርጊሖም እንትንሪኦም ከለና ብጣዕሚ ደስ ዝብሉን ኣገደስቲን ምግብታት እዮም፡፡

ኣብ ከተማታት ኣብ ዝፈላልዩዓበ ህንጻታት ዝተፍላሊጽሑፍ ንርኢና ንአብነት ኣሽቐጥ ኣሽቐጠ ናይ ንዳምግን ናይ ንዳምስተን ፍላይ ድማ ናይምኪናታት ዝጽረያሉን ዝፈላ ሊንዳድ ዝመልሉን ንርኢና፡፡

ትምህርቲ ንወድ ሰብ ካፍቱ ኣዘ ኣዙዩ ኣገዳስን መሠርታውን ካብ ዝብሃል ነገራት ሓደ እዩ ትምህርቲ ኣብ ቤትምህርቲ ምምኻድ ብፈላጣት ሰባት ዝዋሃብ ዓይነት እዩ ንእምነት መብዛሓትኦም ሓኻየም ኣብ ትምህርቲ እንዳሃለዉ ናይ ገዝኦም ዘይውዓል ሕደር ይሰርሑ።

ኣሰራርሓ ፀጉሪ ካብ ሰብ ናብ ሰብን ካብ ከባቢ ናብ ከባብን ይፈላለ እዩ ::ናይ ቀደም ዝኮነ ዓይነት ኣሰራርሓ ፀጉሪ ሙሉእ ፀጉሪ እዚ ከዓ መብዛሕትኡ ግዘ ሰራዊት ወይ ድማ ተጋደልቲ ዝገብርዎ ብጣዕሚ ፅቡቅ መልክዕን ዘለዎ ዓይነት ኣሰራርሓ ፀጉሪ እዩ።

ወድሰብ ኣብ ዝተፈላለዩ ዓይነታት ስራሕቲ ናተንቀሳቀሰ ንርኢና ካብኣቶም እቲ ብጣዕሚ ውርይን ውፅኢታውን ዝበሃል ዓይነት ስራሕ ምርባሕ ደርሆ እዩ። ምርባሕ ደርሆ ዝተፈላለየ ደርሆ እናራባሕካ ንወድሰብ ብዙሕ ጥቅምታት ትህብ ኢካ።

ብስፈላሊዓይንታት ጫማ ኣለዉ ንሠበቶም ከዓ ድሁን ጫማ ኣለ ተወሳኻ ደማ ቀሊል ናይሽበጥ ኣይነትጫማ ኣሎ እዚ ኣይን ጫማ ተውንህና ንፋስ መኽኣተን ተወሳኻ ደማ ኸም ሕሳን ቲ ኑለዓይነት ብጣመ ቐልል ጫማ እዩ ::

ሃገራት ኣፍሪካ ሓቢረን ዝተፋላለዩ ስራሕቲ ንምስራሕ ዝጠቕመን ትካል ኣለወን:: እዚ ትካል ድማ ኣፍሪካ ሕብረት ይብሃል:: እዚ ድማ ብዛዕባ እቲ ሕብረት ዝገልፅ ኣፍሪካ ዩኔን ዝብል ኣርማ ዘለዎ ኾይኑ ብዛዕባ እንታይነትን እንታይ ከምዝሰርሕን ዝዉክል ዓይነት ኣርማ እዩ::

መሬትና ዝተፋላለዩ ተፈጥራኣዊ ክስተታት ይፍጠርዎ እዮም። ካብኣቶም ሐደ እሳተ ጎመራ እዩ። እሳተ ጎመራ ካብ ውሽጢ መሬት ዝወፅእ ቃፀሎ ናይ ከውሒ መምከኪ እዩ።

ወድ ሰብ ዝነብረሎም ገዛውቲ ባህላውን ዘመናውን ተባሂሎም አብ ክልተ ይኽፈሉ። ዘመናዊ ገዛውቲ ዝበሃሉ ብዘመናዊ ቴክኖሎጂ ተሓጊዞም ዝተሰርሑ ብጣዕሚ ዓበይትን ፅሬቶም ዝሓለውን መብዛሕትኡ ግዘ አብ ከተማታት ዝዝውተሩ ዓይነት ገዛውቲ እዮም።

ኣብ ዓለምና ደቂ ሰባት ብዙሕ ነገራት ይፍለጡ እዮም። ካብኣቶም ሓደ ስፖርቲ ካብኣቶም ድማ ብብኩዕሶን ጉያን ዝፍለጡ ብዙሓት ሰባት አለዉ። ስፖርትን እና ኩዕሶ ዝተፈላለዩ ንወዲሰብ ብዝተፈላለዩ ብጥዕና ይኩን በኢኮኖምያዊ ዝለዓለ ውፂኢታውን ንክኮኑ ዝሕግዝ ዓይነት ምንቅስቃስ።

ወዲ ሰብ ኣብ መሕራዊ ንርዑ ዝተፍላሌን በዓላት ኃዊሩ ብድምቀትን ተማሰ ሠልዓይን ፈላውን ተእቲዩ እናኽበረ ንርኢና። ክብአቶም ሓደ ኣብ ቤት ክርስቲያን ኃዊሩ ሥራ ሥረሒ እዩ።

ሃይማኖት ዝበሃል ደቂ ሰባት ተኣኪቦም ንሓደ ፈጣሪኦም ዝኣምንሉ ዓይነት እምነት እዩ። እዚ እምነት እዙይ ድማ ብዝተፈላለየ መልክዕን ፅባቀን ብዝተፈላለየ መስቀላት ተሓጊዙ ፈጣሪካ እትፅልየሉን ዝተፈላለየ ባዓላት ተክብረሉን በዓል እዩ።

መሰረተ ልምዓት ዝባሃሉ ንሓይሊ ሰብ ብዝተፈላለዩ ማሽናትን ዝስርሑ ንወዲ ሰብ ጥቅሚ ይህቡ እሎም ዝተሓሰቡ ዓይነት ሓደ ካብዚኦም ግልግል ግቤ ዝብል ህንፃ እዩ። እዚ ህንፃ ሓይሊ መብራህቲ ምምንጫው እዩ ወዲ ሰብ ብዙሓት ጥቅምታት

ኣብዙኅ ሰዓት ኣብ ከትማታት ብዙኃት ዓንታት ባህላዉን ለመና መቛዕጃታትኣለወኳኣቶም ካብቶም ዘምና መቛዕእዛ ዝብሃሉ ሓደ ምኪን እዩ እዙይ ድማ ናይ ነብረትን ናይ ሰብንተውሂሉ ይፍለጥ ናይ ንብረት በሃል ነብረት ሐሪቦታ ና ሓሪቦታ ምተቓል እዩ።

መሬት ዝተፈላለዩ ታሪካዉን ተፈጥሮአዉን ቅርስታት ዝሓዘት እያ። ካብዚአቶም ሕልፍ ሕልፍ ዝበሉ ጎቦታት ብተኽልታት ዝተሸፈኑ ብጣዕሚ መልክዖም ፅዑቃትን ካብኡ ድማ አብ እዋን ክረምቲ ብደመና ዝተሸፈኑ ቦታታት እዮም ።

ኣብ ከተማታት ኣብ ዝተፈላለዩ ገዛውቲ ቤት ምግብን መስተን ዝብል ፅሑፍ ንሪኢ ኢና። ኣብዚ ገዛ እዙይ እንተኣትናዮ ድማ ብዛሓት ዓይነታት ምግብታት መስተታትን ይሽወጡ እዮም፡።ካብኣቶም ሓደ ቡና እዩ። ቡና ወዲ ሰብ ከም መነቓቕሒ ዝጥቀመሉ ዓይነት መስተዳኣም ተኾነ ብጣዕሚ ዓብይ ሓደጋ ዘለዎን ብጣዕሚ ወልፍታት ዘትሕዝ ዓይነት መስተ።

ኣብ መዙሕት እስበር ማርከት ብዙሓት ኣይንታታእሑ ዉሽየጥ እዮም ከኣቶም ሓደ ሳምና እዩ እዚዕይንሰምና ካብቶም ፈሠስቲ ብሃል ሳምታት ሓደ እዩ ን ጸጕሪ ምሕፀ ድማ ጠሙ ድቢ ጥኣም መጽረይን ድስሃልን ዓይነት ሰምና እዩ።

ቤት ምግን መስተን ዝተፋላ ሊዓይንታት መስተን ዝተፈል ዓይንታት ምግን ድሽዮጠሉ ቦታ እዩ ክኣቶም ሓደ ቡና እዩ ዉና ንብዙኃት ሰባት ከም ወልፊ ኮይኑ ዝጥሚሉ ዓይነት መስተ እዩ።

መስተታት ዘበናውን ባህላውን ተባሂሎም ኣብ ክልት ይኽፈሉ፡፡ ካብቶም ባህላዊ መስተታት ዝብሃሉ ሓደ ቡና እዩ፡፡ ቡና ንወዲሰብ ከም መነቃቅሒ እንብሎ ዝጥቀመሉ እኳ እንተኾነ ብጣዕሚ ሓደገኛን ናይ ወልፊ ክህልዎም ዝገብር ዓይነት መስተ እዩ፡፡

ኣብ ኢቲጴያ ካብቶም ኣሎ ዝብሃሉ ናይ እንሳ በረኻ ብላይ ድማ ኣብ ኤቲጴያ ጥራሕ ዘርከቡ እንሳእታት ሓደ ጨላ ዳ ሕብይ እ ጨላ ደሕበይ ኣብ በረኻ ዝነብር ዓይነት እንሳ ኢቲጴያ ኣብጥዓም ብርቂ ዝኾኑ እንሳ ኻብ ዝብሃል ሓደ እዩ።

ብዙኃት ሰብዓት ዝዕባን ይሓድ ሃገር ጶሎቲካ ምንቅጽቓሳት ኣብ መድረ ወፃኦም ዝጐልጽሉ ብተለቢይንን ብሮድዮን ኻደት ሚዲያታት ዝምእሉ ዘይናእዘውተር ይብሃል።

ቤት ምግብን መስተን ዝተፈላለዩን ግልጋሎት ነወዲ ሰብ ሂቡም ክኣቶም ተሓደ ድግሪ እና መስተይ እዩ ኣውዙይ ዓይነት ገንዘፈብ ምኽባል ዝተፈላለይ ምግሥታትን መስተታትን ትረኾበሉ ቦታ እዩ።

ስፖርት ኣብዚ ሰዓት ኣብ ዓለምና እቲ ብጣዕሚ ብዙሕ ተኸታሊ ዘለዎን ብዙሕ መንእሰይ ዝሳተፈሉ ዓይነት ፀዋታ እዩ፡፡ እዚ ዓይነት ፀዋታ ብዙሓት ደቂ ኣንስትዮ እንዳተንቃሳቐሳ ጥዕነአን ሓልየን ብዙሕ ናይ ኢኮኖሚ ዕብየት እንዳርኣያሉ ዝርከባ ዓይነት ስፖርታዊ ፀዋታ እዩ፡፡

ዝተፈላለዩ ጽሑፋት ዝተፈላለዩ ስእልታት ዘለዎም ጋዜጣታት ተለጢፎም ብዛዕባ ናይ ሓደ ሰራሕን ብዛዕባ ፉሉጣትን ሙሁራት ሰባትን ዘርኢ ስእሊ ኣለዉ:: እዚኦም ድማ ብዛዕባ ስራሕ ዘፋልጡን ብጣዕሚ ብዉሕሉሉን መልክዕ ዝተሓገዙ ዓይነታት ጽሑፋት ።

መፅሓፍትን ጋዜጣን ዝተፈላለዩ ስእልታት ዝሓዙን ዝተፈላለዩ ፅሑፋት ዝሓዙን እንትኮኑ ንብዙሕ ሰብ ድማ ብዙሕ ፍልጠት እንዳሃቡ ይርከቡ። ኣብዚ መፅሓፍትን ጋዜጣታትን ዝተፋላለዩ ተፈለጥቲ ሰባትን ዝተፈላለዩ ፖሎቲካታት እንመሃረሉ ዓይነት ፅሑፍ እዩ።

ክልቲ ዓይንታት ኣከደድና ኣለዉ ክኣቶም እታሓደ ዘመናዊ ተኃለቓዓ በሃላዊ ዘመናዊ ኣከደድና በሃኽሎ ብዘመናዊ ፋሽን ዝተሓገዘ ዓይነት ኣከደድና እዮም::

ቤተ ምግብን መስተታት መብዛሕቱኡ ግዜ ኣብ ከተማታት ዝዝውተር እንትኸውን፣ ኣብዚ ቦታ እዚ ዝተፈላለዩ ፅሬቶም ዝሓለው ምግብታትን መስተታትን ኣዚዮም ጥዑማትን ዝሽየጠሉ ቦታ እዩ። አብዙይ ብዙሓት መናእሰይን ሕብረተሰብ ዝስተኣነገደሉ ብጣዕሚ ደስ ዝብል ቦታ እዩ::

ወዲ ሰብ ንኽነብር ብዙኃት መሠርታዊ ነገዳት የልወ ኣዂዓቶም ሓደ ኣይነት ክዳን እዩ ክዳን ልባ ለማ ትፈላልዩ ሥራን ጫማንእዩ ጫማ ካብ ተፈላሊዕሾኻትን ትፈላልዩ ዕፍራታትን ናከራሃልዎ ይጠቅም።

ኣብዚ ሕዚ እዋን ዓለምና ኣብ ዝላዓለ ደረጃ ኣብ ዝበፀሐትሉ ብጠዓሚ ፅቡቃትን ሙልኩዓትን ዝባሃሉ ዓበይቲ ገዛውቲ ክስርሑ ንርኢ ኢና ።ርኢና እዞም ገዛውቲ እዝኦም ንወዲ ሰብ ከም መነበር ዝጠቅሙ ዓይንታት ብጣዓሚ ጸርዮቶም ዝሃለዉ ኣይነት ገዛውቲ እዩ።

ኣብ ዝተፈላለዩ ባንኪታት ኸይድኩም ዶ ትፈልጡ? ንኣብነት ኣብ ዳሽን ባንክ ከድኩም ዶ ትፈልጡ ?እዚ ናይ ኣማርኛ ፅሑፍ ኮይኑ ዳሽን ባንክ ዝብል ኣርማ ኣለዎ። እቲ ባንኪ እንታይ ምኳኑ ኣየናይ ምኳኑ ዘርኢ እዩ።

መስተታት ባህላውን ዘመናውን ተባሂሎም ኣብ ክልተ ይኽፈሉ። ዘመናዊ መስተታት ዝበሃሉ ከም ቢራ ለስላሳን ዝተፈላለዩ ዓይነት መስተ ዝሓዘ መስተ እዩ። ካብኣቶም ሓደ ቢራ እዩ። ቢራ ንወዲሰብ ብጣዕሚ ሓደገኛ ዓይነት መስተ እዩ። እዚ ዓይነት መስተ ኣእሙሮና ንክንስሕት ዝገብር ዓይነት መስተ እዩ።

ኣትክልትን ፍረምረን ብጥዕሚት ጥዑምን ጽቡቕን ዘኾነ መልክእ ዘለም ብጥዓሚ ኣብ ሠውነትና ጽቡቕ ልኮነ ጥዕናን ኽልወናን ሠውነትና ብዝግዳእ ንኽዓብን ዝውህጉዙ ዓይነት ምግቢ እዩ።

መሠረት ኣልመዓትካ ዝብሃሉ ሓደ ኃይሊ ምውርህቲ ኃይል መራህቲ ተስ ዓሚእታዊ ካብ ማይ ዘርከብ ፍልፍል እዩ እዙይ ትሪእዎ ዘለኹም ዝተገድ ንኃይል መራህቲ ዘገድግል ዓይነት መሠረተልምዓት እዩ።

ነድሰ ኣብ ተፋለሌ ክብታራት ተጳላሌ ባሕልን ሕማኖትን ከኽብር ነድ ኢና ተወሳ ኽዓ ዝተጳላል ዓይንታት ኣከራድና ብፍላይ ድቃንስት ተፈላሌ ወነታት ኣከራድና ናሉ።

መሰረተ ልምዓት ዝበሃሉ ዝተፈላለዩ መንግስታውን ዘይመንግስታውን ትካላት ኣብ ገጠራት ይኹን ኣብ ከተማታት ንህዝቢ ይጠቅሙ እዮም ዝበሃሉ ዓበይቲ ትካላት ዝስራሕ እዩ። ካብኣቶም ሓደ ናይ ማይ ፈሳሲ ቡንቧ እዩ።

አብ ሓደ ሃገር ብዙሓት ክልላት ኣለዋ ።እዘን ክልላት ነናይ ባዕለን መንነትን ታሪኽን ዝገልፃሉ ዓይነት ባንዴራ ይበሃል ። እዚ ባንዴራ ነቲ ህዝቢ እንታይነቱን መንነቱን ዝዉክል ዓይነት ስራሕ እዩ ።

ደቂ ሰባት ሂወቶም ክንመሓድሩሉ ኣብ ዝተፈላለዩ ስራሕቲ ንክሰርሑ ንሪኢ ኢና ።ንኣብነት ፦ደቂ ኣንስትዮ ንዝተወሃበን ጥበብ ተሓጊዘን ዝተፈላለዩ ዓይነታት ኣቁሑታት ክሰርሓ ንሪኢ ኢና። ካብዚኣተን ጀበና ብጣዕሚ ፅቡቅ ዝኮነ መልክዕ ክሰርሓ ንሪኢ።

ካብ ገዛዊትና ዘተፋላለይ ዓይነታት መሳረሒታት ኒጥቀም እና ካባኣቶም ሓደ ባዲላ እዩ፡፡ ባዲላ ዘተፋላለዩ መርየት ንምካዓት ዝተፋላለዩ ምቁራፂነ ዝጠቅምብጣዕሚ በሊሕን ኣገዳስን እዩ፡፡

ብዙኃት ሳት ዝተፋልሊ ዓንታት ኃይማነት ኣለዉ ናእነት ሓደ እኣቶም ኃይማነት ክርስትና እዩ እዙይ ኃይማነት ብዙኅ ተኸታልቲ ዘለዉ ኾይኑ ሓደ ከቃሪ ዝኣሙኑል ጐዙኅ ሰብ ሓደ ፍጣር ዘምልኹሉን እዩ።

ኣፍሰውናለይዉን ወሃውቲ ጐባለታት ኣብ በሪ ተፈላለየ ጽሑፍ ንርኢና እዙይ ጽሑፍ ብዛዕባ እቲ ወሃብ ጕልገለት እንታይ ከም ዝህብን ዝ ሕብር ጽሑፍ እዩ።

ዕዳጋ ካብቶም ወዲ ሰብ ዝተፈላለዩ ንብረት ዝሽጥሎምን ዝዕድጕሎምን ቦታ ሓደ እዩ። ካብቶም ትሪእዎም ሽጕርትን ኮሚደረን ካልኦት ንብረታት'ውን ንወድ ሰብ ብጥቅሚ ኣንፃር ዘገልግሉ ዓይነታት እዮም እዞም ትርኢዎም ከም ምግብነት'ዉን ይጠቅሙ።

ኣብ ዝተፈላለየ ከባብታት ከተማ ዝተፈላለዩ ሰባት ፍሉይ ዝኾነ ዓይነት ኣካዳድና ክዳን ብምኽዳን ዝተፈላለዩ ፅሬት ከፅርዩ ወይ ድማ ክቆፃፀሩ ንሪኢ ኢና፡፡ ዞም ሰባት እዚኦም ናይ ሓደ ከተማ ፅሬት ዝላዓለ ኣስተዋፅኦ ዘለዎም ብጣዕሚ ጠንካራታት ሰባት እዮም፡፡

ብዙሓት ንወዲሰብ ዘገልግሉ ዕሹጋትን ዘይዕሹጋትን ምግብታት ይኩን መስተታት ዝሽየጠሉ ቦታ ስፖርማርኬት ይብሃል፡፡ ኣብዚ ቦታ እዚ ፅሬቶም ዝሓለው ብጣዕሚ ጥዑማትን ግዚኦም ዝሓለው ዕሹጋት ምግብታት ዝሽየጠሉ እዩ፡፡

ብዙሓሳት ዝተፋላ ለዩ መልቃዖምናኸማላኽዑ ቖረበተምክሎ ምጽን ዝተፈላለዩ መጋእታት ይጥቆም እዮም ካኣቶም ሓደ ለሜን ዘውነትምናፍ ሃፍሑ ንኽለምጽ ጠዓኒ ጥቆም እዮም።

ሥራኽ ብሃልኸሎ ሰፋ ዳሌዩ ነውረታት ሓደ ቦታ ንሓደ ቦታ ብተሽከርክርቲ ብ ናይወድሰጕልወት ኂስካ ዘግበር ጐዕዞ እዩ።

ቡና ካውቶም ብሃል መስትታት ዝብሃሉ ሓደኢ ወድሠር ከዓ መዙሕቲ ጊዜ እንመናእ ሓጥቆሙሉ ዓንት መስጢእኢ ጊዚ ዓንት መስተ ኣብ ወድሰር ሕማእዝባሃል ኣስተዋጾ ነገር ይርክብ።

ኣገዛ ዉሑት ዘመናዋን በሃላዉን ካይለየምቆል ባህላዉን ዝብሃሉ ነዙሕቲ ጊዜ ወዲ ሰብ ኣብ ገዛ ባዓልኽሠርኁም ዝኽእብ ካብ ሓመድን ውፂት ጭቃን ዝኾን እዮም ኣምነት ከም ሓዊን እጕጕሚበሊ እጥቆምሉ ዓነት መሣርሒ ኣይ ጭቃ ዊፂጥ እዩ።

ኣብ እዙይ ስዓት መብዛሕቲኡ መንእሰይ ዝኽተሎን ዝኽደኖን ዓይነት ኣከዳድና ፋሽን ይብሃል። እዙይ ዓይነት ኣከዳድና ናይ ወፃኢ ቅዲ ኮይኑ ዝተፈላለየ መልክዕ ዘለወን ፅቡቅ ቆመናን ዝህብ ዓይነት ክዳን እዩ።

ኣብ ኣድና ብዙኃት ውርያት ሰኣጥከም ዘለ ይትለጢ ኳኣቶም ከዓ ብመዳይ ጶለቲካን ካልት ምሃራ ጕዳይትን ዝፍለጽ ኣለዉ እቶም ትልኦም ዘሎማ ኣብጥኣሚ ውርያት ካብ ዝበሃሉ ናይ ዓድና ጶለቲኮኛታት ሓንቲ እያ።

አርክቴክቸር ኣብዚ ሕዚ ሰዓት ኣብ ምዕባለ ሓደ ሃገር ዝለዓለ ኣስተዋፅኦ ኣለዎ፡፡ እዞም ሰባት እዚኦም ብዝተፈላለየ ህንፃታት ብጣዕሚ ፅቡቅ ዝበሃል መልክዕ ዘለዎም ዝሰርሑ እዮም፡፡ ንኣብነት፡- ናይ ኣክሱም ፅዮን ቤተክርስትያን ብጣዕሚ ፅቡቅ መልክዕ ዘለዎ ዝሰርሑ እዮም፡፡

በንዴራ ናይ ሓለዓድን ናይ ሓለሃገርን ባህልን ታሪኽን መነትን ዝገልጽ እዩ ናይ ቲጴያን ኤርትራን እተንርየ ዘለላ ናይ ኅድኅድ ዓዲ ታሪኽን መነትን ዝገልጽ ዕነት ባንዴራ እዩ።

ኣብ ከተማታት ዝተፈላለዩ ብመንግሥቲ ይኹን ብውልቃ ዝተሠረው ዓበይት ሕንጻታት ጽርጋታት እና ኻድእት ብሃውትካላት ንርኢና ጸርጋታት ካብቶም አሎዉ ዝብሃሉ ናይ መንግሥቲ ዝብሃዊ መሠልተበን መዕት ሓድ እዩ፡፡

ደቃንስትዮ ዝተፋላለዩ ባህላውን ዘመናዉን ኣይንንታትቕኖ ይቕኑና የን ክኣቶም ነማ ዘመና ቊናኖ ጥም ጽርየቲ ዝኃለዉን ንዓይንኸደስድር ዓይታት ቊናኖ እዮም።

ኣብ ዝተፈላለዩ ከባቢታት ብፍላይ ኣብ ከተማ ሓደ ሓደ ቦታታት ብዙሓት ንወዲ ሰብ ጠቐምቲ ዝባሃሉ ምህርትታት ከም ክዳውንትን ከም ዝተፈላለዩ ንብረታት ንምግብን ንመስተን ዘገልግሉ ዓይነታት ንብረት ዝሽወጠሉ ቦታ ዕዳጋ ይበሃል፡፡ እዚ ድማ ንወዲ ሰብ ክነብር እንተኾይኑ ዘድልዩዎ መሰረታዊ ነገራት ዝሽወጠሉ ቦታ እዩ፡፡

ጫማታት ብኣሰራርሐኦምን ብዝውጠኦምን ኣብ ቡዙሕ ይክፈሉ እዮም፡፡ ካብኣቶም ሓደ ነፀላ ጫማ ወይ ከዓ ከም ሸበጥ ዓይነት ጫማ እዮም፡፡ እዞም ጫማ እዚኦም ብጣዕሚ ቀለልትን መብዛሕትኡ ግዜ ኣብ ገዛና እንጥቀመሉ መሕፀቢ እንጥቀመሎም ብጣዕሚ ንሰውነትና ደስ ዝብል ቦታ ዘለዎም እዩ፡፡

አብ ከተማታት ዝተፈላለዩ ህንፃታት ምስ ዝተፈላለዩ ቦታታት ዝተፈላለዩ ዓይነታተ ስራሕቲ ክህሉ ንርኢ ኢና፡፡ ኣብዚ ቦታ እዚ ድማ ብዛዕባ እቲ ዝሰርሕዎ ስራሕቲ ዝገልፅ ዓይነት ፅሑፍ ኣሎ፡፡ እዚ ፅሑፍ ድማ መስተዋቅያ ይባሃል፡፡ እዚ መስተዋቅያ ቡዙሓት ሰባት ብቀሊሉ ኣበይ ስራሕ ከም ዘሎ ዝፈልጥሉን ዓይነት ፅሑፍ እዩ፡፡

ኣርማ ሞዙሕቲ ጊዜ ብዛዕሓደነይረት ስም ኮይኑ ዝጠቕም እዩ ንኣነት ሓወሻ ዝብ ሞዙሕቲ ጊዜ ኣብ ናይ ቤራ ጥርሙዝ ተጽሒፉ ንርኢ ኢና።

ደቂ ሰባት ዝተፈላለዩ ዓይነት ሃይማኖት ይክተሉ እዮም፡፡ ካብኣቶም ሓደ ሃይማኖት ክርስትናን ሃይማኖት እስልምናን እቶም ፍሉጣት እዮም፡፡ ሃይማኖት ሃይማኖት እስልምና ናይ ባዕሎም ተከተልቲ ዝሓዘ ኮይኑ ናይ ባዕሎም ዝተፈላለዩ ፀሎት ዘብፅሉን ዝኣምኑሉን ዓይነት ሃይማኖት እዩ፡፡

ዝተፈላልዩ ዓይንታት ምጊ ንርኢና ክኣቶን ከዓ ናይ ሥጋን ናይ ኣትክልትን ናይ ስፋላልዩ ሕውሳስ ዓይንታት ምጊ ኣሎ እዚይ ዓይንቲ ምጊ ምገብና ሠውንሕና ብጣም ይጕሉወትን ብጣኣም ጥናሰመልን ንዂልዎ ደማ ይሕግዘናይሕግዘና።

ደግሳት ዝተፋላለዩን ናይ ጥብን ብሃልም ምምጥቃም ዝተፋራሌዩ ወልከኦም ዝኃለውን ጽሬቶም ዝኃለውን ናይ ገዛቕሐጥ ክሠርኁ ንሪኢና ወዙሕቲ ጊዜ ካዓንፀቲ ዝተፍራሌይ ጽርሒቶም ዝኃለዉ ጸውረታት ናይገዛቕሑ ይሠርኁ እዮም።

ሕጊ ኣኽበርቲ ዝበሃሉ ኣብ ሓደ ሃገር ሕጊ ሰላምን ንኽሰፍን ዝገብሩ ሰባት እዮም ካብኣቶም ሓደ ትራፊክ እዩ ትራፊክ ዝተፈላለዩ ተሽከርከርቲ ካብ ዓቕሞም ንላዕሊ ፅዒኖም ከይኸዱን ዝተፈላለዩ ሓደጋታት ናይ ወድሰብ ዝከላከልን ዓይነት ሰብ እዩ እዙይ ድማ ናይ ባዕሉ ማዕርግን ክብርን ዘለዎ ዓይነት ሰብ እዩ

ኣውስተፋዳሊ ቦታህታት ብዙኃ ኣሽከርከርቲ ተኣኪበን ትሽጠልዮ ቦታ ንርኢና ዙይ ቦታ እዙይ ብጥዕሚ ጽቡቓት ዝኾናት ትሽከርከርቲ ንዕዳጋ ዝቑረባሉ ወይ ድማ ብዙሓት ዝስልጥንሉ እድይ ተዕከም ሥልጥንሉ ቦታ እዩ።

ኣገዛትና እስተፈላልዩ ዓይንታይ ተውዖትን ጥቀምና ኽኣቶም ሓደ ጣውላእዩ እዙይጣውላ ስትፍልይኽደሙትን ንዝተፈላል ጨማታትን ሠሪቶም ዝሓለዉን ከክ መሥርዕ ተቐሚጠምኖኡና ጠቕሚ ዓይነት መሣርሒ እዩ።

መሠርተልምኣት ዝበሃሉ ወድዘም ክነበር ኣግድስቲ ካብ ዝብሃሉ ዝተፍላዮ ጥቕምታት ዝዉ ዓይነት ተካላት እዮም ካብ ዚኣቶም ሓደ ቤትምህርቲ ቤት ምህርቲ ዝተፋላልየ ጸውንቲ ንኾነ ኦሕኑ ዝተፍላልዩ ትምህርታት ምኸረዉን ዘገብር ኣይነት ምሣርኂ እዙይ ብስተፍላልዩ ምኅራት ሥባት ዝግ ጽበሃው ኣይነት ትምህርቲ እዩ።

ኣድሕደእዋን ዓቤት ሰባት ነኃይማት መራሕቲ ዝኾኑ ብዛዓ እቲ ሕይማነቶም ዘውክል ኣክዳድና ተኸዲኖም ንርእና ዞምሳእዝኦም እንቲ ዓንት ሕይማትኩም ዘሎምን ንቲይኣይን ሥራሕኾም ዘሎምን ንምፍላይካ ብጠዓሚ ይቀለና።

ኣብዚ ማራኺ ኸተማታት ኣብዝ ሕዚ ሰዓት ዝስርኁ መንበሪ ገዛውቲ ብጣዓሚ ብቑሙቶም ብጣዕሚ ገዘፍትን ካብኡድማ ጽሬየቶም ዝሓለዉን ብማሽናት ዘተሓጐዙ ዓይነታት ህንፃ ኣለዉ እዚኦም ድማ ብጣዕሚ ጽርየት ኣለዎም።

ኣብ ዓድና ሰላም ኽሰፍን ዘለዓላ ኣስተዋጾ ሥበሩ ሰባት ሕገ ኽርቲ ብሃሉ እዞምሳሓት ዚኦም ምሉእ ዝኾነስንምጋር ዘለዎምን በከራኖምን ብዕጥቆምን ፊልዝዎድን ንሓንታ ገር ብጥዓማ ዓውይጸ ኣስተዋጸ ዘሎም ሰባት እዩ።

ብዙኃ ሰባት ኣብ ስተፍል ይዓውድ ሥራሕቲ ብምስራዓ ጽቡቕ ዝበሃል ውፂት ምዝጋብን ዘተፋላለየ ስምን መዓርግን ይብሃም ኳኣቶም ኣብ ስጰታም ቅሳታት ብዙኃት ሰባት ናተንቃሳዖስን ብዙኅ ስምን መዓርግን ይብሃም ንርኢ።

ኣብዚ ሐዚ ሰዓት ዘመን ኣብ ዝልዓለ ደርጃ ልበፅሕሉ ደቂ ሰባት መልክዖም ንኽፅብቑ ክብሉ ዝተፈላለዩ መጋየፅታት ይጥቀሙ እዮም ካብኣቶም ሓደ ናይ ፀጕሪ ምስትኽኻል ዝግበረሉ ዳፀጉሪ መሳርሒ እዩ እዙይ ድማ ፅቡቕ መልክዕ ክህልወና

ወርቂ ካብቶም ወዲ ሰብ ብጥዕ ምዝጥቆምሎ መጋያእጻትሓድ እዩ ወርቂ ብጥዓመይ ጽቡቕ ሕብር ዘለወን ብጣ መኽባር ንበሃል ዓይነት መጋያጽ እዩ እግዚኣት መጋያትይ መወልሓቲ ጊዜ ኣብኢድን ኣብሳድን ኣብ ገንበርን ይእሠር።

ደቂ ሰባት ኣብ ከይዲ ህይወቶም ኣብ ዝተፋላለዩ ባዓላት ዝተፋላለየ ቤት እምነታትን ዝተፋላለዩ ባህላውን ማሕበራውን ናብራታትን ሓቢሮም ይንቃሳቐሱ እዮም፡፡ እዙይ ድማ ባህሎም ብጣዕሚ ድሙቕ ንኸኸውን ዘለዎም እምነትን ኣጠናኽሮም ንኽኸዱ ይገብር፡፡

ብዙሓት ዓይነት ጫማ ብኣሰራርሐኦም ፍልይ ዝበሉ ዝተፈላለዩ ጥቕምታት ዘለዎም ኣለው ካብኣቶም ንሰውነትና ብጣዕሚ ቅልል ዝበለ ጫማን ብጣዕሚ ልስሉስን ነፋሻን ዓይነት ጫማ ኣለው እዚኦም እውን ብጣዕሚ ኣብ ውሽጢ ገዛውትና ንምንቅስቓስ።

ሱጰርማርከት ሓደ ኻብቶም ማኣኸላ ዕዳጋታት ሓደ ኮይኑ ዝተፈለላዩ ዕሽዋት ኣብ ዋሕታት ዝሽወጠሉ እዩ። ከኣቶም ብጥኣምጠማት ዝበሃሉ ምግቢታትን ናይ መሕጸዊ ጥመለ መሠርሐና እዩ።

ቤት ምህርቲ ካብቶም መሠረታ ውሃብቲ ግልጓል ዝበሃሉ ሓደ እዩ ቤት ምህርቲ ዙኃት ፃናትን ምንኣሰይን ብዙኅ ፍጠት ዝረዂልን ብጥዓሚ ንወድ ሰብ ኣግዳስካ ዝበሃል መሠረታ ጐልግለት ሓደይ እዩ።

ዘይንኣውተር በስተፈልዓሌ ሰባት ብዛዕባ ናይ ሓደ ሃገር ኲነታትን ውዕለን ፍላይ ድማ ንይዕዳጋታትን ኣይካልእት ንግድታትን ዘርፍታት ሰባት ሓሳዋም ዝጐልጽሉ መድራኽ ዘርኢ እዩ።

ወድ ሰብ ንክነብር ዝተፈላለዩ ዓይታት ምግጊ ክምገብ ዲታ እኢ ኳዓቶም ሓደ ወድ ሰብ ኣካላቱብ ደንቢን ኸነጽን ዝተሠውራ ጽምትን ካንፅ ንኾነጽን ሥጋ ክምገብ ይግባ ሥጋ ድሚ ብጥዓም ጠንኰትባልምታት ሓደእዩ።

ስፐርማርከት ዝበሃል ምስተፋላለይ ምግብታት ኣሽባት ኣብ መጥ ቀበብ መትሕ ዚኦም ተፈልዮም ሽወፁኣልወታ እዩ ንኣምነት ፓስታን ካልእቲ ምግታትን ጽርቶም ዘሓለዉ ንወዲ ሰብ ጥዕናኦም ሕልድዑም ዝብሃልን ብዙኅ ጕሉበትን ጥምንዘዉ ሽየጡ።

ኃይማኖት ክርስትና ካዓለም ኣለዉኳ ዝበሃል ኣይሞታት እቲ ቐንድን ወናል ሓደ እዩ እዙ ኃይማነት ጕዙሕ ተኽተት ዝዘለዎን ብዕ ቤቲ መርኃቲ ኣይማነት ዝምራሕ ኣይነት ኣይማነት እዩ ናይ መስቀል ቕጥቂ ዘለዎን ሓደ ፈጣር ዝኣምን ዓይነት ተከታሊ ኣለዎ::

መገእታት ባሕላውን ዘመናዊ እንተውሎም ኣብ ክልትኽፈሉ ባህላ መገእታት ባሃሉ ብወድ ሰብ ኣብ ገጠራት ተሰሪሖም መዙሕቲ ጊዜ ኣግሳድን ኣብ ኢድን ዘሠሩ ብጥዓም ጽቡቕ መልከዕ ምኸልወና ዝጐብሪ ዓይነት ባህላዊ መግለፂ እዩ።

ልቕሰባት መንፈሰምን ምሕዳስ ህሉ ኣውስፋላለዩ ብዛናግዕን ቦታታት ለኸዱ ይፅወት እዮም ናምነት ኣብ መድሪ ኾፂኻ ዝግበር ብሰፈላለዩ ጭራን ኮረን ተዓይካ ዝግቢር ኣይነት ጸዋታ እዩ።

ማሽናት ሥራሕትና ብቕሊን ፍትነትን ኽሥራሕ የሕግዛና እዚን እማ ብዙኅ ናይወድ ሰጕድበት ዝተወስት ዝነረ ኣብ ሓጺር ጊዜን ብንእሽተይ ኃይቲ ጠመን ሠልኃና ኽኣተን ሓንቲይ ምኪንየን ብዙኅ ሓመዳት ሓደ ቦታን ሓደ ቦታን እንፈዕጸቀ ማይነት መኪነ ዩ።

ወዲ ሰብ ንኾነብር ክሠርሕ ግድን እዩ ዙይ ደማ ኣብዝተፈላለዮ ዓወድ ሠራሕታት ናተንቃስኣስን ናተሳትፊን ንርኢ ንኣምነት ኣብ ከተማታት ዝተፈላለየ ኣቕሕታት ብኢድን ብማሽንን ዝተሓገዘ ዳተጓዓዓዘ ክሠርሕ ንርኢና።

ኣኅመልተን ፍረምነን ንወድሰል ዝስፋላል ሙብታት ይጥቆምሎ ኣብተውሰኸ ድማ ኣሠዋልሊ ሕመማት ምከሃለን ትፋላልይ ደም ሰውነቱ ነኹስኽ ይጠቅም።

ምስ ተፈላልዩ ምግብን ዝተፈላል መተታትን ዝሽወጠሉ ቦታ ቤት ምግን መስተን ይበሃል ኣዚይ ቦታ ጣኣመይ ጸርቶም ዝሐለዉ ዓይንታት ምግን መስተን ቅርሽኻ እንዶ ኸፈልካ ዝተፋላያ ኣገልግልት ትረኾሉ ቦታ እዩ።

ኣትክልተን ኣኅምልትን ኣብ ከተማታት ጸሬቶም ብዘሕለዉ ተሠሪዖም ዝሽዩጥንብ ቦታ ንርኢና እዞም ዓኔንታት ኣትክልጥዚኦም ንወዲ ሰብ ብዘሎም ኣጐልግደት ብዘሎም ጥምን ኣዝልዓ ደዘጃ ዘርከዉ ኣይነት ተኽልታት እዮም።

ብዙኃት ዓይታት ምግ ኣለኳኣቶም ሓድሕ ሥጋ እዩ ሥጋ ኣዙይ ንሰውንሕና ጥቓምን ምንጽገናን ጥመሉ ኣይት ምጊእ ዝድማ ብጥዓመ ጥመን ንሠውንሕና ነኽጕቡዝን ጕሉወት ንኾናት ጠቕ መዒነት ምግቢ እዩ።

ብዙኃት ኣይነታት ኣሠራርሕ ጨማ ኣሉዉ ዘም ጫማ እዘኦም ብመሠራራዊ ዝተፍልለት ጫማ ይሁና ኣምነት ንፋሻ ዝኾነ ኣሠራራፍሊ ዘለ ንእግርና ንፋስ ንኸልወን ብቐሊል ጫማን ኣለዉ።

ኣብ ከትማታት ሰፍሃላለዩ ጸዕዋት ኣዓቤት ገዛውትን ኣብና እሽቲ ገዛውትን ንርኢና እዞም ጠፍ ዘኡቃ ብዛዕባ እቲ ገዛ ዝሁ ዓነት ሠራሕን ብዝዕባ እቲ ገዛ እንተ ዓይነት ሥራሕቲ ሥርሃዊሽትን ዘመልክቱ እዮም።

ኣብ ኢትዮጵያ ዝተፈላለዮ ዓይነታት ቱርዝም ኣለዉ ክብኣቶም ሓደ ኦቑር ቤተ ክርስቲያን ላሊቤላ እዩ እግዚኣት ቤተ ክርስቲያን ብጣም ጽቡቕን ውልክዑን ናይ መስጊድ ቕ ርጺ ዘለዋ ዓይነት ቤተ ክርስቲያን እዩ።

ኣገዛውትና እቲጳላሊ ብማሽን ተሓጐዙ ብቴግኔልትት ዝተማሩ ኣይታት መሣርሒን ጥቀምና ክዓትም ሓለ ከም ዓላማታኾስንጥ ኽቡሉማሽን እዙይ ኣፈዳሙንትና ጽቡቕ ቕርጸን መድክዕን ፈል ዝገብር ኣይነት መሣርሒ እዩ።

ወርቂ ካፍቶም ብርቂታትን ብጣም ክባራትን ዝብሃሉ ዓንታት መጊያጺ ሓድኢ ወርቂ ብዙኅ ገንዘብ ዝውድእን ኣውክሳውድናን ኣብ ኢድናን ኣብ ገምበርናን ዘእሠር ዓነት መገያይፂ እዩ።

ዘሆናው እዩከርክር ትኻውል ብሃሉ ሓደ ሃዲድ ባውር እዩ ሓዲድዋውር ብዙኅ ራቓት ይሽልንን ብዙሕ ታዓት ካብ ሓደ ቦታን ሓደ ቦታት ዘጐዓዝ ኣይነት ሽገርካር እዩ።

ዝተፈላለዩ መራህቲ መዓኸናት ናዕነት ከምተደብይን ሮድዮ ተፈላሌይ ሰባት ዝዓ ይወቶምን ብዛዕባ ሥርሐን ሥርሖምን ተፍላለየ ሓሳብ ተጐልጽን ርኢና እዙይ ዝገልጽሉ ሓሳብ ድማ ዘና አውታር ይበሃል፡፡

ነግድም ጥእዳግን ካብቶም ዓይንታት ዘርፍታ ሥራሕ ዝብሃሉ ሓድ እዩ ነግድም ጥቕዳግን ስተፈላሊምህርታት ናሓደ ቦታ ምዉሳድ ብዙኅ ሕቢ ዝሸጥን ይዕድግን እንዳተላወጠ ዝግበ ኣይነት ሥረሀይ እዩ።

ኣብዙሓት ኣዳራሻት ብዙሓት ዓቤትን ምምነይትን ሰባት ተኣኪቦም ብ ምሁራት ሰባት ዝተፈላለየ ናይ ሓለሃገር ፖሎቲካ ዝዝርሕሉ ዜና ኣውተር ይበሃል።

ተሽከርከርቲ ንወድ ሰብ ሱርሑ ብጽሬትን ብቕልጥፍን ንኽሳለጥን ኽሥራሕን ዘሕጐዝዓነት ምሳር እዮም። እንኳኣቶም ሓደ ንኪናይ እዚዕ መኪና ዝተፋላሊ ምግታት ኣውስትራልያ ድዕዳ ግዓ ንኽሽየጡ ጽሬቶም ዝሃለውን ምግታት ምሽያት ተጠውነ።

ናይገዛ አቁሕ ዝብሃሩ ኣብ ገዛ ንዝተፋላለዩ ሥራሕቲ ዘውዕሉ መወድሰት ተምዓዮ ተዉሕ እዮም። ንዓብነት ከም ጠውላታት ንተፈላለይ ክዳውንትን ነቝማጠን ንተፈራለይ ምግን ምገብን ንኮፎበልን ይጠምና።

ብዙኃት ዓይንታት ምግ ኣሎዉ ኳቶም ሓደ ኣትክልትን ኃምልትን እዮም ኣትክልትን ሕምልትን ንወዲ ሰብ ጽቡቕጠና ንኽልዎ ካሕማም ንምንክልኻል ዝጠምዓይነት ምግታት እዮም ዞም ዓይንታት ምግታት ዮም ጥዓም ጥዕማትን ምስ ወነና ንኽጕቡዘን ኻሥትልድሕምምት ዝካልኸሉ ብጠዓም ደሥሉ ልዓይነት ምግ እዮም።

መጽሓትትን ጋቢጠን ካብቶም ኖዲ ሰብ ብዙኅ ፍልጠትን ትምህርትንዝቡ ሓደ ዓይነት ንሠርሕጸፈት እዩም እዚኣቶም ከዓ ብዙኃት ታሪኻት ጽሒፎም ብዙኅ ዜጋታት ድማ ናይ ዓዶም ታሪኽ ንከፅንዑ ዝገብር ኣይነት ጽሕፍ እዩ።

ሓለምና ኣብዝሕኣት ኣብ ዝለዓለ ናይ ቴክነሎጅ ምጽቕታው ዘለዋ እንተውን ካብኣቶም ሓደ ዉዙኃ ት ሽከርክርቲ ዘለኦ እዩ ዞምዓይንትሽከርክርቲ ምኪነ ይብሃሉ ሕዚ ኣብ ኃጺር ሰዓትን ጽሬት ብዝኃለወን ካብቦታና ቦታን ምእፅኣት ይጠምኑ።

መስተታት ኣብ ክልተይምቀሉ ንሳቶም ከዓ ልስሉስመስተን ደረቅ መስተ ወይከዓ ኣልኮላዊ መስተን እናተብሃሉ ይምቀሉ ካብኣቶም ሓደ ለስላሳ ልስሉስ መስተ እንትኮን ኣዋሽን ቢራን ድማ ደረቕ መስተ እዮም።

ነቕሳት ዝተፈላል ባዕላትን ኖዃር ዝተፈላለ በህን ጠ ብን ጥኦምእዮም ንኣምነት ኃይማያት ክርትና ተኽተልተይ ዝተፈላልይ ጸላላትን መስቀላትን ብምሓዝ ብዛዕባ ሃይማያቶም ኸዂሩ ንርኢና።

መናእሰይ ኣብ ከተማታት ኣብ ዝተፈላለዩ ዓውዱ ዝሥራሕቲ ዝሳትፉ ጐዓቶም እቲ ሓደ ዙኃት መኪና ጽገናን ኣጸሌትን ዝኽሳተፉ ንርኢና ዝ ደማ ብዙኅ መናኣሰይ ጽቡቕ ሥራ ሕንዳታፈጠረን ደዓወተን ዝርከዕኒ ሥራሕ እዩ ::

ኣብ ከትማታት ስተፈላል ዓይንታት ሠራሕቲ ኣለዉ ወድሰር ኣውሰም ዓንታት ሥራሕቲ እናተንቃሳእሰ ንርኢ ኢና ከዓቶም ሓደ ኣብ ማድያ ዘይተ ናይ መኪና ነዳዲ እናሸጡ ንርኢ ኢና።

ስጶርት ንሓንቲ ሃገር ዝለዓሊ ኢኮኖምንስት ዝዓቲ ፍላእጠት ነኸልዋ ካብ ዝገብሩ ኣይንታት ምቕጽቃስ ሓደኢ ስጶርት ካወዝብሃሉይሓዳ ናይ ጐያ ኣይነት ስጶርቲ እዝይ ድማ ብዙኃት ወርቀታት ብምሽላንን ብዙኃት መንእሰይ ትፍሳቲፎም ጠዕናኦምን ናይ ሓንቲሃገር ኅብትንክዕዊ ይሕግዝ።

ስተፋራል ኣይንታት ናይ ሥራ ቦታ ኣሉ ኽኣቶም ሓደ ዕዳጋ ኢ ኣዳጋ ንወድሰ ኣገልግልቲ ዝብሃሉ ነገራት ዝሸጠልን ዝዕድጐልን ቦታኢ ክኣቶም ሓደ ተኽልታት ይምግነት ጸሙን ጅወጠሉ እዩ።

መናእሰይ ኣብዚ ሀዚ ሰዓት ዝተፋላለየ ምመላኽዕን መጋያእጻተይን ጥቆም እዮም ክኣቶም ሓደ ጸጕርኻ ምስተኻልዩ እዚዓይንት ብማሽን ዝተሓገዘ ደ መናእሰይ ዝተፈላድየ ናይ ጸጕር ጽባቐ ንኸልዎም ይሕግዝ።

ፋሽን ከብቶም ዓይንታ ተከራድና ሓድሕይኑ ጠዓም ጽቡቓት ዝበሃሉን ሓጸርትን መዙሕቲ ኣከላትና ግልፂ ጌይሮም ነፋሻ ዝኾነ ንፋስንኽኣቶ ሰወነትና ጥዓሚ ቕድል ዘለዓ የተከረድና እዮም።

ሓንቲ ሃገር ከም ሃገር ክትመሓደርን ክትረዳዳ እንተ ኾይና ጶሎቲካ የድልያዕ ጶሎቲካ ኣብ ሓንቲ ሃገር ብጣም ዓውዪ ኣዝተዋጸ ዘለዎ ብፍሉጣትን መራሕትን ዝብሃል ብጽምቕ ዝኾነ ቓላት ጽዑንተ ፈጠርት ብዝብሃል ሥራት ዝብሃው እነ ዘረ እዩ።

ሕዝብታት ሰዓት ኣሓደ ቦታ ኾይኖም ተፈላለዩ ንምግነትን ተፈራለዩ ልብረታትን ዝሸወጡሉን ዝዕደጉሉን ቦታ ነዳጋ ኣይባል ኣብዝቦታእዙይ ዉዙኃት ሕዝሳት ገሊኦም ዝሸጡ ገሊኦም ዝዕደጉሉ ይርከቡ፡፡

ቤትምን መስተን ሠፈላለይ ዓይንታት ምጊድ መስተን ሸጠሉ ቦታ እዩ ብቛቶም ሓደ ቡድና እዩ ቡና ንወድ ሰብ ከመናቓቕሒ ኣእሞር ተውሃይሉ ዝጥቖምሉ ዓይነት ንኣልኲላዊ መስተ እዩ ዝዚዓይት መስተ ርዙኅ መንእሰይ እንነሓስየ ዝርከ ዓይነት መስተ አዩ ::

ዙኃት መሕራሚ ይዲያታት ስተፋላልዩ ውሩያት ሥራት ብዛኣ ሓድ ሃገርን ብዝኣ ሓድ ሕዝብን እስተፋላል ዓይንት ዘራኽዛረው ንርኢና ዞምሰኣት ብዛኣት ሃገር ይሆን ሕዚቢ ብዙኅ መልእኽቲ ሐድፊ እዙይ ደማ ዘይ ናኣዘውትሪ።

ድቕሳት ኣውዝሕሳዓት ካብ ብሃሉ ኣከዳርና ኃሊፉ ተመላለየ ብቴግኔሎጅን ዘመንስተ ሓጐዘኽዳውንቲ ኽደኑዮም ይልማብፋሽን በሃል ዚፈልልንዙይ ምዙኅመልቀዕ ዘይምን ብጥዕ ጽብቕ ንስሉስን ኣየትኣከደናእዩ።

ብዙኃት ኣንታት ጫማ በሠራርሕሙን ብቖርፆሙን ብዙኅ ወጡምን ይከባፉሉ እዮም ክኣቶም ሓደ ታኪ ኣዘበሃል ኣይንት ጫማእይ ዝጫማ እዙይ ብጥኣም ጠንከራን ብፁዋታዂዑሰትጠቕም ኣይነት ጫማይ እዩ።

ወድ ሰብ ንኽነብር ኽቤል ኣብ ዝተፈላለዩ ሥራሕቲ ተዋፊሩ ይሠርሕ። ካብኣቶም ኣብ ከተማታት ዝተፈላለዩ ገዛውቲ ከም መጸብቕ ዘተቕሙ ከም ቀለማ ቐለም ኣምሻጥን ኣምጐዓድን ይሠራሕ።

ኣብ ከተማታት ብጣማዓ ቤትን ሰፍሓትም ዘበሃሉ ሕንጻታትን ናይ መንገድ መጕዓእዚያታትን ንርኢና ዞም ኣኔንታት ሕንጻታት ናይ ኤርክትፍክር ዝበሃሉ ውፂት እዮም።

ወድ ሙሳ ኣንንታ ሥራሕ ትኽሠርሕ ንድኢና ቋቛቶም ሓደ ቛሙ ሥራሕን ተንቀሳዊ ሥራሕ እንተውይለም ይክፈሉ ተንቀሳእ ሥራሕ ትበሃሉ ወዲሰብ ንብረትን ካእቲ ምርታትን ትሸኪሙ ሕዚናብ ዘሎ ዝሸጠሉ ዓይነት ሥራሕ እዩ።

ወድ ሰብ ሊህወትን ኽነብር ማይ የድዮ ማይ ድማ ምስተፈላለለዩ ማሽናት ተሓጊዙ ጸርቱ ዝሓለወ ስሸጥ ኣይነት ማይ ኣሎዉ እዙይ ማይ እዙ ብጥኣምን ጸርዮቱ ዝሓለወን ምስተፈላሌዩ መዓድናት ዝሓዘ ውሽጥን ንወድ ሰብ ብጥኣም ጥቐም እምበሃር ኣይነት እዩ

ጽሕፈት መሣርሕዝ በሃሎ ኣብ ተፈላሊ ብረታት ቤት ምህርታትን ሕክምናታትን ወድ ሰብ ፍልጠት ካብ ኣተሓሳሱ ናብ ጽሕፈት ቐይሩ ንምሓዝ ጥቆምሎም ኣንት መሳረሒ እዩ ።

ቤትም መስተን ዘተፈላለዮን ዓይንታትን ምግብታትን ምስተታትን ዝሸወጡ ቦታ እዩ ክብኣቶም ካብቶም ዓይታት መስተ ሽይወጡ ሓደ ቡና እዩ ቡና ንወዲ ሰብ ኸም መናቓቅዝ ዝይጥቆምሉ የኾን ደእምበር ዝተፋረላለዮ ጸግማት ኣብ ስነአእምኡሩኡ ዓይነት ምስተ አዮ።

ኣብ ትፈላልዕ ኣበቲ እትካላት ወሃዊ ቲ ግልጓለት ዝበሃሉ ተብላለያ ጽሑፋት ንርኢና። እቲ ጽሑፍ ብዛዕባ እቲ ዓይነት ትካል ቲይዓይንት ኣገልግርት ከም ዝህብ የገልጽ እዙይ ድመ ኣርማይባሕ ንኣምነት ኣብ ግርና ዝብል ብዙኅ ጽሕፋት ንርኢና።

ናይ በረኻ እንስሳት ዝብሃሉ ካብ ወዲሰብ ርሐቕ ኢሎም ኣብ በረኻ ዝነብሩ ዓይነት እንስሳት እዮም እዞም እንስሳት ንወዲሰብ እንተርእዮም ርሑቕ ቦታ ዝጐዓዙ ዓይነት እንስሳት እዮም ብመልክዖም ጽቡቓትን ካብዚኣቶም ሓንቲ ዓጋዜን እያ ዓጋዜን ሳዕሪ ብምምጋብ እትነብር ዓይነት እንስሳ እያ

ቤትም መስተን ዝበሃሉ ንወድ ሰብ ዝተፋላለዩ ብመስተን ብምግን ጥቕም ነገራት ዝቐረወሉ ቦታ እዩ። ኽኣትምሓደ እንዳቡናይ እዩ፤ እንዳሙና ኣብቶም መስሳሽወጠሉ ብናት ሸጡልሚ ቦታ ኾይኑ ቡና ንወዲ ሰብ ክመናኣስተምል እምነት እዩ።

ኣስትፋላሌ ገዛዊቲ ብፍላይ ድማ ኣብ ወቴላት ዝተፋላሌ ብራን ዘሎም ኣይንታት መውራሃትን ስተፋላሌ ሥእለታትን ምርኢና ዚልማ እቲ ገዛ ጽቡቕ ዝኾነ መልቀአን ኽሉ ኣትፋላይት ጽበቓ ኖድሴን ክሳሕብን ዝግበር ኣይነት መጌጺ እዩ።

ኣብ ሓደ ቦታ ብፍላይ ድማ ኣብ ሓደ ዉሽጢ ገዛ ዝተፈላለዩ ናድ ሰርጠም ዝበሃል ምህርታት ክሽየጥ ንርኢ ኢና፡፡ እዚ ቦታ ሱፐርማርከት ይበሃል፡፡ ወይ ድማ ፅርየቶም ዝሓለዉን ዘመናዊ ዝኾኑ ዓይነታት ንወዲ ሰብ ዝጠቕሙ ከም ግን ከም መሕፀቢ ንጥቀመሎም ዓይነታት መሳርሒ ይሽወጡ፡፡

ኣስፋልኒኽወብታት ፍላይ ብሓድ ሓደ መንደራት ኣካተማ ኣይኮነ ገጠር ቐፃውንቲ ብሓደ ተኣኪዮም ክጽዋትን ክሠሕቊን ብሓደ ኸጽንዑኒርኢና እዙይ ድማ ባህልን ማናይ ማኅባረ ሰብ እዩ ብሓደ ድማ ናብ ትምህርትን ናብ ሥልሕ ን ይኹን።

ቡዝሓት ደቃንስትዎ ገጸን ክባላሾ ቖሮተን ክረሴን ርኢና ተፋላይ ዓይት መጋይጥ ድማ ኣይጥቀማ ዓምነት ሎሚን ሎሚን ደቃንስትዮን ልቕተውዓቴን ገጾም ንኽለምጽ ሕሪ ቖሮቶምና ጽብቕ ይጠቅም።

ብዙኃት ዓይንታት ኤሌክትሮንክስ ኣሎ ካብኣቶም ሓደካሜራ ራእዩ ከሜራ ድማ ሰባት ጽበኣ ምልክዖም ጽቡእ ፎቶ ንኾጸሎም ሕግዝ ዓይነት መሣርሕ እዩ ይ ድማ ኣብ መብዛሕትኡ ኸተማታትን ገጠራት ንርክኣይት ም::

መሰረተል መዓት ዝብሃሉ ዝተፍላለዮ መንግስተን ውልቀሰብ ተዛጋጂዮም ንዝተፋላለዮ ሰወድ ሰብ እድል ሥራሕ ዝፈጥር እዮም ክኣቶም ሓደ ሞስም እዩ እዙይ ድማ ዝተፍላል ምግታ ዝፈርሉ ንወዲ ሰብ ጠሕ መግልት ዝብሃል ኣንታት ምቢል ዝፈርየሉ ኣየት ቦታሩ።

ኣብ ሃደ ሃገር ዘርከ ብዙኃት ስዝሳት ዝተፋላለየ መንነቶም ዘገጽሉ ዓይነት ኣሎ ክኣት ሓደ ባኒር ኣይ ፈንዲራ ናይቲ ሕዚይ መንነትን ታሪኽን ዝገልጽ ዓይነት ኣርማ እዩ።

ኣቲ ክብተን ኣኅምልትን ወዙሕቲ ጊዜ ፍርያ ተማግ ጠርንካ እንተኾነ ዝሽጥልግን ኣብ ከተማ እዩ ኣብ ከተማ ኣብ ፀሬት ዝሓለ ንብረትን ብደንቢ ብጽሬቶም ዝሓሎም ተሠሪዖም ንሕዚ ዝሽየጥሉ ተዓም ደስ ዝብል መቐረ ዘሎም።

ድግሳት ኣብ ካዊኦም ብተፈላለይ ኅርሻታት ዝተፈላለይ መሳርሕብ ምጥቃም ኣኃምልትን ክፍራምርን ማትኮድን ዘናራሖኑ ንርኢ ኢና ኰዓቶም ዝግበር ኣብ ገደና ዝግበር ናይኃምልታት ምራሕ እዩ።

መታወቅያ ንሓደ ሥራሕ ዓብዪ አስተዋፅኦ ዘሎዋ ነገራት ሓደ እዩ። እዚ ዓይነት መስታወቅያ ብጽሕፍኾን ይኽእል ብስእሊ ክኾን ይኽእል ኾታስ ብቡዝሕ ነገራት ኣብቲ ናይ ሥራሕ ቦታና ስልክ ቁጽሪን ካልእ ኣድራሻን ተሓጊዞ ዝቅመጥ

ሓለ ዓሊ ናይ ሰላም ጸታን መቕልዋ ዙኃት ሕጊ ፈርሳት የድልይዋ ዞም ዓይንቲ ሕጊ ፈርሳት ድማ ጶሊስ ይብሃሉ ዞም ፈላይ ዜኦም ሓል ኣይንት ኸዳ ን ተኸሊዶም ናይ ሃገርና ዝለዓለ ዝተወጾ ዘሎም ኣብ ሕጊ ምኸርሣ ዝነጥኽሰባት እዮም።

ወዲዘብ ነኽነብር ኽበል ተፈላሌየም ሓውራናራ ሕንቃ ሳወስት ንሪ ኢና ጐኣቶም ከዓ ኃውሩሠርሕም ኣኖይን ሥርሕም ታይለም ፈልፍዓቶም ተኃሩሠራም ኣምነቲ ዕዳጋ ብሓርሠርዓለ ሥራሕ እዩ።

ስፈራ ለዓይንተት ጨማታት ኣለዉ እዚዮም ለማ በሠራራሕ ሚይኽፈሉ ድፉን ዓይነት ጫማና ወይኸዓ ከፍቲ ዓይኒት ጫማ ይብሃል ክፍቲ ዓይነት ጫማ ቀድል ዘለን ሰውነትና ፆይ ኣየርን ክኣት ዘገብርን ወታሕቲ ጊዜ ንምሕጸብን ንጥቆምልዓይነት ጫማይ።

ኣይሲጳ ንብድ ባንክ መገይርኸለና ሢቢኤበር ዝብል ናይ እንግዜኛ ጽሕፍ ንር ኢና እዚ ኣይነ ጽሐፍ ዝዕባ ናይትበል ባንኪ ኣጠቓማ ብህጥነትን ተቖዲድን መሕንጥከም ዘኅበር ኣይነት ጽሕፍ ጅ እዩ።

ልጊዲ ማለት ኣብ ሓደ መይዕዳጋ ቦታ ዝግብር ናይ ንብረት ምሻጥን ምዕዳግን እዩ ኣዝበታእዙይ ተፈላዲ ነበረታት ይሽወጡ።

ማሽናት እናይ ወድሰ ሥራሕቲ ብቐልዩን ብጽፈትን ንክሠርሑ ዝሕጉ ዝዒይነት መሣርሕ እዮም ኣምነት ኣግዜኦዒ ናይ ወድሰ ፍርሻ ብቖልዩን ብጽርትን ልኽከብ ዝጠቕመዒነት ማሽን እዩ::

መጽሓፍትን ጋዜጣን ዝተፍላለየ ታሪኻት ለኃዙ ዝተፍላል ትፈልጥ ሰባትኹም ሕጊ ደንቢን ሓድ ሃገር ይኹን ዉዙኃት ታሪኻትን ወድ ሰብ ስለ ናይ ዓድንት ስለ ዂልፃሕ ሰባትን ታሪኽን ኽጽንቕካዝሕግዝ ብጥዓም መሠረት ዒነት ዝሕሉኒ።

ኣስትፈራሊ ስጶር ማርከት ዝተፈራሊ ኣይንታት ዕሹጓት ምጊ ሽጥ እዮም ኣዞምዕሽጓትም ጊዜኦም ካምታይኮም ዝሠርሑ ዝኣ እቲ ውሽጢ ዝኃዝቦ ትርስቶ ብስኢድ መልካዕ ደገይ የልይናይን ዙ ድማ ብጣም ጽርቶምን ብጥም ወድሰብ ካብጠና ዝኻውሃሉ ንምዃነ ምዝር ዓነት መሣርሕ እዩ።

መሠረተ ልመዓት ዝብሃሉ ንወድሠር ኣዚሆም ጠም ትኻ ዝበሃሎ መሣራህታት ሓደይ ዘ እናምነት ቤት ር ቤት ሙርቲ ተፋላ ልሕጸወንቲ ምልጠቶም መኽዑዊ ኢሉ ተፍላ ሊሑ ረስብ ዘግልግል ዓይነት መሠረተንምዓት እዩ::

ንሳት ናይ ገዛን ናይ በርኻን ትዓኢሎም የኽፈሉ ናይ በርኃ ንሳት ዝበሃል ኸዓ ኣብ በርኻዘመብሩ ንኣምነት ነፍርትንዓይታት እሳ እዮም ዘነፈርት እንሳት ተባልሊሓሳኻት ነካል ምድን ይምገባ።

ወዲ ሰብ እስተፋራሌ ዙ ሥራኃቱ ንኽሳድ ጥሒድ ዝተፋላልዩ ዘምናውን ዋህላውን መሠርሕታት ይጥቀሚ ኣቶም ሓደ ቢድ ካንዳ ድፍኣኻ ዝድበር ተሽከርካሪ ኣይነት መሣርሕዩ እግዚኣኣት መሣርኂ ወዲ ሰብ ዘይኽሉ ዝስተፋረልዩ ኽደታት ሸኪም ካ ሓደ ቦታን ሓደ ቦታንን ስዓት ኣዚ ሕጋ ዝዓይነት መሠርሒ እዩ።

ኣብ ስጶር ማርከት ዝተኳልልይ ዓይንታት መስትታት ክሽይወጡ ንርኢና ዞም ዓይንታት መስተዕ ሽጓት ምስተ ኾይኑም ጸርቶም ዝሓለዉን ኣልኮላውን ልስልስምስተ እንተውኢሉም ኣብ ክልቴኽፉሉ ዘም ኣልኮሎሙስተ ንወድ ሰብ ጥኣም ሓደግኛታ ዘበኑታት ኣይን መስጠ እዮም።

ኣብ ናይ ገዛን ናይብሮ ኣቕሁት ዝካብዝበሃሉ ብጥኣሜ ዘመናውን ጽብቓትን ካብዝበሃሉ ሓደ ወንበር የቆፍና ልማይ ጠቕምት ዝተፈላሊ ጠር ቤዛ ድማ ተፈላለዩ ናይብሮን ደፍተርን ከም መትሕዚ ንጥቆመሎም እዮ::

ኣብስተፋላልዩ ቤት መርታትን ዝተፈላልዩ ቢሩታትን ዝተፈላል ዓንታት ኣይጸፈት መሣርሒ እጥቀምና ኳኣቶም ገሊኦም እቶም ኔስእሊ ኣይገዛውትን ናይ ኣስትፋላልዩ መሠራህታት ንጥቆምሎም እዮም።

ወዲ ሰብ ኣብ ገዛቱሕ ተበላሌየ ሠልሓቲ ኽሠርሕ ንርኢና ከኣቶም ሓደ ደቑ ኑ ኣብ ደቊ ዝጐሮ ኽንክን ምግሚ ለዓን ብምስታይን ደቑ ጽቡዓት መድቀን ኹሎም ይሕግዙ።

ምጌዛት ወድ ሰብ ነኽነብርን ብተፋላይ ሥራሕትን ኽሠርኅን ተፋላል ጕድዎትን ጠእና ምህልወን ዝገብሩ እዮም ንዓነት ብሥጋን ብስተፋላዲ ጠማት ጽሕታትን ዝተሓገዘ ዘውነና ኣድላይ ኣይነት ጠናን ጕሉወትን ነግኒ።

ነገዛቕሓቲ በሃሉ ኣገዛውትና ዝተፈላልዩ ዕየታትን ሠራሕታን ምሥራሕ ይጠቕምና የ እዚይ እንኳ ኣተምሃደ ናይ እዝተፈራል ኮሚደረኑት ሽጕርትን ዘኽትፍ ማሽን ዚይ ድማ በጣም ጸርት ዝሓልወን ዝተፋራሌ ሽጕርታት ኣሕጺድ ጊዜ ምኑኽታት ጠቕመናን ኣንትምሱ።

ብሓደ ገዛት ዘርከቡ ስዐይንሴይትን ምስ ደቆም ጐታስሕ ኣብቲ ገዛት ዘነውሩ ሥድራ ይብሃሎም ።ዘውትዳ እዚኦም ኃቢሮም ዘነውሩን ኃቢሮም ዘምጎቡን ተመሳለ መልቀ ደማ ዘሎም ብጣዓምንድ ሥብሉ ሕረ ዘሎም ዓይነት ሰባት እዮም።

ኣብዙኅ ሰዓት ወዲ ሰብ ብዘመናውን ጸሬትን ዝሃለወ ዓይንታት መጐዓእዝያ ኣጐዓት ንርኢና ኸበኣቶም ሓደ መኪንያ እዩ። መኪና ፍጥነትን ኣብ ልኃጸረ ጊዜን ወዲ ሰብ ካብ ቦታ ና ቦታ እናጐዓእዛ ይርከብ።

እስተፋላለይ ብሃላዉን ዘመናውን ኣከረና ተታሎዉ ኽኣቶም ሓደስ ዘመናዊ ካደና ዘመናው ካደርና ብስተፋላ ልይ ፋሽናት ተሓጊዙ ናይ ወፃን ናይ ምሽት ኣድታትን ዝኽዶና ኣይነት ኽዳኒዕ እዙይ ድማ እጣኣም ጽቡቕን ጽሬየቱ ዘሃለወን ብዙኅ መልከዕ ዝህብ ኣይነት ኣከዳድና እዩ።

ድቂሰባት ተኣኪቦም ዝተፈላለዮ ፀገማት ይኾኑ ተፈላል መሠረት ልምኣት ምስራሕ ተፈላለየ ናይ ሞያ ናይ ዘረባ ኽደት ኣለዎም እዙይ ድማ ፖሎቲካ ይበሃል እዚይ ድማ ብጸመንተ ፈጠርቲ ዝብሃል ሰባት ዝዝረብ ኾኑ ኣብ ኣኻባ ተኣኪቦም ዝግበር እዮ።